ክትርእዮ ደሰዝብልን ስሓብ ን ዝኮነ ውቅብቲ ከተማ ኣዝያ ደሰ ብሃሊት መኪናታት ብብዝሒ ዘለዎን ዓበይቲ ተክልታትን ደሰ ዝብሉን ናይ መብራህቲ ባሎታት እዩ።

እህህህ ! እዙይ ክሪኢ እተለኩ ብጣዕሚ እየ ዝሓዝን ውዕለ ውጫለ ክንገብሮ ኢና እንዳበሉ ከም ዝበልዎ ገይረምዎ ኣብ ውዕሊ ፕሪቶርያ ዝተፈለመ ከይተተግበር ህዝቦም ደርብዮም ነንባዕሎም ይባልዑ ኣለው።

ናይ ኢትዮጵያ ንግዲ ባንክን ናይ ሃገርና ኢትዮጵያ ባንዴራን ብጎድኖም ብቅድሚቶም ድማ ዝተፈላለየ ማይይክሮፈን ተጌረሎም ናይ ኢትዮጵያ ንግዲ ባንክ ኣመራራሕ መግለፂ ሂቦም፡፡

ንምርኣይ ደስ ዝብል ምስሊ ጎቦን ሜዳን ምስሊ ኮይኑ ኣብቲ ቦታ ሰፊሕ ናይ ኣግራብ በብዓይነቱ ዝተተከሎ ዓበይትን ኣናእሽትን ተክልታት ንርኢ ኣለና ።

ሓወልቲ ኣኽሱም ብናይ ቀደምት ስባት ካብ እምኒ ፍልፊሎም ዝስርሕዎ ኣዝዩ ንምእማኑ ዝፀግም ዓብይን ምልኽዐኛን ዝኮን ጥበብ ዝተመልኦ ሓውልቲ እዩ ።

እዚ ስእሊ ካብ ላዕሊ ብካሜራ ሰብ ኣልቦ ነፋሪት ዝተሳእለ ሰማይ ከተማ ዘርኢ እዩ። ኣብ ማእከል ሓደ ዓቢ መስጊድ ኣሎ፣ ኣርባዕተ ሚናራት ዘለዎ፣ ኣብ ታሕቲ ድማ ጻዕዳን ቡናዊን ቀለም ዝተለኽየ እዩ። ።

እቲ ቦታ ብቐንዱ ተፈጥሮኣዊ እምኒ ወይ ሰብ ዝሰርሖ ህንጻ እምኒ እዩ። እዚ ኣቃውማ እዚ ኣብ ኢትዮጵያ ከተማ ኣኽሱም ዝርከብ መቓብር ንጉስ ካሌብን ገብረ መስቀልን ዝኣመሰሉ ጥንታውያን መቓብር ክፍልታት ዝተቖርጹ ኣብያተ ክርስቲያናት ላሊበላ ዘራኽብ በዓትታት ይመስል።

ብፀቢብ ኣብ ዝተለዓለ ብእፅዋት ዝተሸፈነ ከባቢ ሓደ መሳርያ ዝሓዘ ዝመስል ሰብ ገፁ ንንክየ ገይሩ ይርአ ኣሎ፡፡ እዚ ሰብ ንምንታይ ኣብ ካሜራ ክኣቱ ከምዝተደለየ ኣይተረድአንን፡፡

እዚ ካብቶም ኣብ ከተማ ኣክሱም ዝርከብ ኣብ እንዳ ማረያም ቀፅሪ እንምልከቶ ዘለና ሰባት ተኣኪቦም እንዳ ተምሃሩ ነምልከት ኣለና። ካበ እምኒ ዝተሰርሑ ንመልክት ኣለና።

ደቂ ኣንስትዮ ኣብ ሓደ ናይ ህንጻ ቦታ፡ ከቢድ ሕጡብ ኣብ ሕቖአን ተሰኪመን ይሰርሓ ኣለዋ። ኣብ ከውሊ ጸሓይ ብጻዕርን ጽንዓትን ዝተመልአ ብሩህ መጻኢ ዘመልክት እዩ።

እቲ ሕብራዊ ብኢድ ዝተሰርሑ ቕርፃቅርፂታት ሽልማትን መዘኻኸሪ ናይ ኣቦታቶም ባህልን ኢደ ጥበብን እዮም። ባንዴራ ኢትዮጵያን ኣብቲ ስእልታት ዘሎ ባህላዊ ክዳንን ንሃገሮም ዘለዎም ፍቕርን ሓበንን ዘንጸባርቕ እዩ።

ብክቢ ቅርፂ ኣብ ምስራሕ ዝርከብ ህንፃ ይረአ፡፡ ኣብ እግሪ እቲ ህንፃ ሓንቲ ብጫ ግሪደር ትረአ ኣላ፡፡ እዚ ህንፃ ዝስራሕ ዘሎ ናይ ምንታይ ይመስለኩም?

ምስረታ ኣማኻሪ ካውንስል ግዚያዊ ምምሕዳር ትግራ ዝብል መፋለጢ ይርአ ኣሎ፡፡ በዚ መሰረት እቲ ምስረታ ጥሪ25/2017 ዝምስረት ምዃኑ እዩ፡፡ ፅቡቕ እዩ፡፡

ሰባት ኣብ ገምገም ወሓዚ ይረኣዩ። ብዙሓት ጀላቡ ዕንጨይቲ ኣብ ገምገም ባሕሪ ተዓሺገን፡ ገለ ሰባት ድማ ኣብ ማይ ደው ኢሎም ዝተፈላለየ ዕማማት ክገብሩ ይረኣዩ። እዘን ጀላቡ ካብ ዕንጨይቲ ዝተሰርሓ እየን። እቶም ስእሊ ዘለዉ ሰባት እንታይ ይገብሩ ኣለዉ ትብሉ?

ኣብዚ ምስሊ እዚ ወርቃዊ ሕብሪ ዘለዎ ቀለቤት ዘውዲ ይርአ። እቲ ቀለቤት ቅርጹ ክቢ ኮይኑ ኣብ ዙርያኡ ብዙሓት ጻዕዳ ዕንቊታት ተተሓሒዞም ኣለዉ። ንስኩም ከ ኣብዚ ምስሊ ዘሎ ቀለቤት እንታይ ዝውክል ይመስለኩም?

እዚ ባህላዊ መኮስተራት ኣብ መሬት ተዘርጊሑ ይረአኣሎ። ብደረቕ ሳዕሪ ብዝተሰርሐ ገመድ ተኣሲሩ። እቲ ተፈጥሮኣዊ ሕብሪ ኣብ ብርሃን ጸሓይ ይደምቕ፤ እዚ ንቐሊልነት ህይወትን ንጽባቐ ባህልን ብንጹር ዘርኢ እዩ።

ቡና መጠኑ ብዝሕ ዝበለ እንተኾይኑ ኣብ መቑሎ ክቕሎ ይኽእል እዩ፡፡ እቲ ቡና ውሑድ መጠን ዘለዎ እንተኾይኑ ኸ ኣብ ምንታይ ክቑሎ ይኽእል?

ካብ ዓይነታት መጋየፂ ዝኮና እዛ ሰበይቲ ናይ እዝኒ መጋየፂ ተጠቂማ ኣላ። እዚ መጋየፂ እዚ ድማ ካብ ወርቂ ዝተሰረሐ ኮይኑ ብጣዕሚ ደስ ዝብል ኣሰራርሓ ዝተሰርሐ እዩ።

ሓደ ሰብኣይ ኣብ መኣዲ ኮፍ ኢሉ ኣእዳዉ ዘርጊሑ ከቕርብ ይርአ። ብድሕሪኡ ጽሑፍ ዘለዎ ሰሌዳ ኣሎ። ትሑት ደረጃ ዘለዎ ናይ ዕላል ሃዋህው፡ ምሉእ ንጥፈታትን ንጹርነት ኣተሓሳስባን ኣሎ።

ካብቶም መግለፂ ናይ ኢትዮጽያ ባህሊ ዝኮነ ሓደ ዓብይ ምክባር ኮይኑ ሓደ መንእሰይ ንሓደ ዓብይ ሰብኣይ ደኒኑ ብርኮም እናሰዓሞም እቲ ሓደ ድማ ኢዶም እታ ጋል ደው ኢላ እናረኣየት ዘርኢ ምስሊ እዩ።

ናይ ሃገርና መግለፅ ባህሊ ካብ ዝኮነ ሓደ ምትሕግጋዝ እንትክውን ከም እሪኦ ዘለና ድማ ሓንቲ ጋል አንስተይቲ ንፁጉማት ምግቢ እናኮለሰተን ንምልከት። ንስኩም ከ ሓጊዝኩም ትፈልጡ ዶ?

ኢትዮጵያ ኣብ ኩዕሶ እግሪ ዋንጫ ዝዓተረትሉ ህሞት እዩ። ኣብቲ ምስሊ ዘሎ ናይ ኣምሓርኛ ጽሑፍ "ቡን ኢትዮጵያ ሻምፕዮን ዋንጫ ኢትዮጵያ ኮይና ኣላ" ይብል። እቲ ዝመሓላለፍ ስምዒት ዓቢ ሓጎስን ዓወትን እዩ።

ኣባላት መንግስቲ ኣብ ቤት ባይቶ ደው ኢሎም ማሕላኦም ብኽብሪ ክምሕሉ ይረኣዩ። ባይቶ ወከልቲ ህዝቢ ብጽቡቕ ዝተወደበን ኣኽብሮታዊ መልክዕ ዘለዎ ይመስል።

ኣብ ሜዳ ብርቱዕ ውድድር ዝካየደሉ ጸወታ ኩዕሶ እግሪ ኢዩ። ተጻወትቲ ንሓይልን ትኹረትን ኩዕሶ ንምቁጽጻር ይቃለሱ ኣለዉ፤ ዋጋ ሓድሽ ውድድር ዘርኢ ስእሊ እዩ።

እዚ ኣብ ኣኽሱም ሓወልቲ ኣብ ትሕቲ መሬት ኣብ ዝተሃነፀ ዋሻ ዝርከብ ናይ ንጉስ ረምሃይ መቃብር እዩ፡፡ ዝገርም እዬ፡፡ ኣብቲ ዘመን ናይ ሬሳ ሳንዱቕ ካብ እምኒ እዩ ይዳሎ ነይሩ፡፡

ኣብ ወሰን መገዲ ለሚን፣ ጉዕን ሰቲን ንኽሽየጥ ተዘርጊሑ ኣሎ እቶም ዝሸጡ ይኹኑ ዝገዝእ ሰብ ግን ኣይረኣይን ዘሎ፡ ኣብ ፀግዑ ግን ማዕፆ ነገር ይረኣይ ኣሎ ።

እዚ ንጹር ቅርጺ ዘለዎ ቅዲ ጸጉሪ እዩ። ፍጹም ዝተሰርሐ ጸቢብ ጫፍን ብድሕሪኡ ተፈጥሮኣዊ መስመር ጸጉርን ኩሉ ንጽባቐ ህይወት ይገልጽ፤ ቅርጽን ተፈጥሮን ኣብ ሓደ ትርኢት ይወሃሃዱ ኣለው።

ኢትዮጵያውያን ኣትሌታት ቦክሲንግ ብሓጎስን ጅግንነትን ዝመልኦ ገጾም ደው ክብሉ ይረኣዩ። እታ ጋንታ ብምልእታ ንመዓልቲ ዓወት ብኣጻብዕትን ሰሓቕን እያ እተብዕላ። “ሓጎስ ዓወት ኣብ ዓይኒ ኣትሌት ይርአ፤ ጽንዓት ክቡር ምንቅስቓስ ገይርዎ!”

እዚ ኣብ ሓደ ሹቅ ተንጠልጢሉ እንሪኦ ዘለና ኮቦሮ ይባሃል። እዚ ኮቦሮ ኣብ እዋን መርዓ፣ ኣብ እዋን ኣሸንዳ፣ ክርስና ወይ ድማ ዝተፈላለዩ ታሃድሶታት ክንፃወተሉ ንክእል ኢና።

ናይ ኢትዮጰያ መንገዲ ትራስፖርት ኣርማ ኮይኑ እዚ ኣርማ እዚ ድማ ብናይ ኢትዮጰያ ባንዴራ ሕብሪ ዝተመላከዐ ማለት ቀይሕ ብጫን ቆፃልን ሕብሪታት ኣለውዎ።

እቶም ኣብ ክፉት መሬት ዝተዘርግሑ ጻዕዳ ቴንዳታት ዩኒሴፍ፡ ነቲ ግርማዊ ኣኽራናት ስዒቦም፡ ተስፋ ዝህብ ዕድል ደገፍ ዝጽበዩ ይመስሉ። ኣብቲ ጽምው ዝበለ ከባቢ፡ ንህይወት ወዲ ሰብ ንምድጋፍ ድሉው ዝኾነ ናይ ውዑይን ተስፋን ስምዒት ይዝርጋሕ።

እዚ ክልተ ደቂ ኣንስትዮ ፃዕዳ ፋሽን ክዳን ተከዲነን ኣለዋ። ኣብ ገፀን እውን ዝተፈላለዩ ሕብርታት ተቀቢአን ኣለዋ። እዚ መድረክ ፍሽን ዘቅርባ ዘለዋ እዩ ዝመስል። ንሶም ከ ናይ መድረክ ፋሽን ትፈልጡ ዶ?

እዚ ቤት ትምህርቲ እንትኮን ከም እቲ ኣብ ምስሊ እንሪኦ ዘለና 1ይ ብርኪ ቤት ትምህቲ እዩ። እዚ ቀዳማይ ቤት ትምህርቲ ቡዙሓተ ተማሃሮ ዘምህርሉ ወይ ፍልጠት ዝረክብሉ ቤት ትምህርቲ እዩ።

እዛ ዋዕሮ አዴና ጓል ኣነስተይቲ እዚኣ ናይ ትግራይ ባንደራ ተከዲናን ኣብ ኢዳ ሒዛን ኣብ መደረ ወይ አኬባ ሪኢቶኣ እንዳሃበት ትርከብ።

እቲ ኣርማ ብቐንዱ ቀይሕ ክቢ ድሕረ ባይታ ኮይኑ፡ ኣብ ማእከል መዶሻን ሽግን ዘለዎ ኮይኑ፡ ብኣግማድ ተሰሪዑ ይርከብ። ኣብ ታሕቲ፡ ኣብ ብጫ ሪባን፡ ስም ናይቲ ትካል "H.W.H.T." እቲ ኣርማ ዘመሓላልፎ ስምዒት ሰውራውን ዕጡቕን እዩ።

ቀይሕ መጽሓፍ ይርአ፤ ኣብ ልዕሊኡ ድማ ስእሊ ሰብን "ኮሳይ 2" ዝብል ጽሑፍን ኣሎ። እታ መጽሓፍ ንጹርነትን ጽባቐን ዝመልአት ኮይና፡ ናይ ምምሃርን ኣበርክቶን መንፈስ ዘስተንፍስ እያ።

ማቻ ይስመዐኒ ኣሎ እትብል ደርፊ ብኣብርሃም ዝተደረፈት ኮይና ቡዙሕ ሰብ ድማ የዳምፃ እዩ። እዛ ደርፊ ድማ ቡዙሕ ከም ዝተሸጠት እውን ትፍለጥ።

መእተዊ ናይ ሓደ ትካል ትምህርቲ ዝገልጽ እዩ። ቀጠልያ ሕብሪ ናይቲ ማዕጾ ተፈጥሮኣውነትን ፍረሽነትን ክውክል እንከሎ፡ ኣብ ልዕሊኡ ዘሎ ጽሑፍ ድማ ኣገዳስነት ትምህርትን መንገዲ ፍልጠት ክኸፍት ተስፋን ዘንጸባርቕ እዩ።

ዓብይ ሓወልቲ ጅግንነት ኣብ ድሙቕ ሰማይ ነዊሕ ደው ኢሉ ኣሎ። ናይ ክብርን ፈውስን ስምዒት ዘምጽኣልካ ወተሃደራት ነዋሕቲ ደው ኢሎም ጾር ጻዕሪ ተሰኪሞም ምርኣይ እዩ።

እቲ ስእሊ ቀይሕ ዕንጨይትን ብረትን ዝተዋሃሃደ መደርደሪ ምስ ኣርባዕተ መዕጸዊ መደርደሪታት ዘርኢ እዩ። እቲ ላዕለዋይ መደርደሪ ተዓጽዩ፣ እቲ መትሓዚ ብመከላኸሊ መሸፈኒ ተሸፊኑ ኣሎ። ኣብ ታሕቲ ሰለስተ ተወሳኺ መደርደሪታት ኣለዋ፣ ነፍሲ ወከፈን ብሓጺናዊ መትሓዚ ተታሒዘን ኣለዋ።

ብብዙሓት ሰባት ተከቢቦልም ብውዳሰን መዝሙራትን እናተዓጀቡ ማዕሪጎም ናብ ቤተ ክርስትያን እናተዉ ይርከቡ። እቶም መርዑት ተከዲኖምዎ ዘለዉ እንታይ እናተባሃለ ይፅዋዕ? ክንደይ ተመርዐዉቲከ አለዉ?

እዚ ባህላዊ ክዳውንቲ ኢትዮጵያ ኣብ ብዙሓት ድኳናት ክሽየጥ ተቐሪቡ ይርከብ። ዲዛይን፣ ሕብርታትን ቅርጽታትን ዝመልአ ዕዳጋ ኮይኑ፡ ጽባቐ ባህልና ዘርኢ እዩ።

ሆፕ ሻምፖ ዶፕ ለሽን አሎ ሆፕ ለሽን አሎ ዶፕ ሻምፖ ናይ ዕረ ሻምፖ እዉን አለዉ ካልኦት ብርክት ዝበሉ ሻምፖታት ቅንአት መንዉሒ አሎ።

ናይ ሓብሻ፡ ቀሚሽ ኮይኑ ብዝተፍላለይ ዓይንት ክርታት ማዕሪጉ ደስ ዝብል ዲዛይን ተስሪሑ ዘሎ ዓይንት ቅሚስ ሽሙ እንታይ ይብሃል ? እቲ እብ ምዓንጥኣ ዘሎ ክ?

መሳርያ ዝሓዘ ሰብ እንትሓልፍ ይርአ ኣሎ፡፡ ኣብ ፊት ድማ ብዙሕ ህዝቢ ተኣኪቡ ይርአ ኣሎ፡፡ እዚ ኩነት ምርኢት ሰልፊ እዩ ዝመስል፡፡

ገመድ ኣልቦ ድሪል ኣብ ጽኑዕን ዘመናውን ዝተፈላለየ መሳርሒታት ተተሓሒዙ ይረአ። ኣብ ጎድኑ ድማ መሳርሕታትን መቐያየሪታትን ብጽፉፍ ኣሰራርሓ ተሰሪዖም ኣለዉ፤ እቲ ስእላዊ መግለጺ ናይ ሓይሊ ስራሕን ክእለትን ስምዒት የመሓላልፍ።

ኣብ ኣብያተ ፅሕፈት ፋይላት ዝቕመጥሉ ካብ በዓል ቁልፊ ብረት ዝስራሕ መቐመጢ መዛግብቲ ኣሎ፡፡ እዚ መቐመጢ መዛግብቲ እንታይ ፍሉይ ረብሓ ኣለዎ?

ብአልጫ ሕብሪ ዝተሰርሐ ሩዝ አብ ፃዕዳ ሕብሪ ቦፌ ተቀፊቡ ፃዕዳ ማንካ ተሰኪዕዋ አብ ሃሳስ ፃዕዳን ፀሊምን ሕብሪ ድሕረ ባይታ ይርከብ፡፡ አብ ጥቅኡ ከዓ ክልተ ሰማያዊ ሕብሪ ዘለዎ ቶኒክ ዋተር ዝበሃል ይርከቡ፡፡ እዋይ አልጫ ሩዝ ክጥዕም!

እዚ ምስሊ ናይ ሕወልቲ ምስሊ ዓበይትን ኣናእሽተይን ዘርእይ እዩ። ብድሕሪኡ ድማ ዓበይቲ ተኽልታትን ቤተ ክርስትያን ክምኡ ውን ግድሚ( እምባ) ዝገልጽ እዩ

እዚ ዘሎ ብኤሌክትሪክ ዝተሰርሐ ሓጺን እዩ። እቲ ሓጺን ብጻዕዳን ቡናውን ዝተሰርሐ ኮይኑ፡ ኣብ ልዕሊኡ ታንኪ ማይ ተተሓሒዙ ይርከብ። ኣብ ማእከሉ መቆጻጸሪ ሙቐትን ዝተፈላለዩ መጠወቒታትን ኣሎ። እዚ ኣብ ከባቢኩም እንታይ እንዳተባሃለ ይፍለጥ?

ሰለስተ ቆልዑ ክልተ ጎማ ብምጥቃም ብአድጊ እናጎተቱ ሓሰር ፅዒኖም ሓደ ቆልዓ ከዓ አብ ልዕሊ እቲ ሓሰር ኮፍ ኢሉ ይጎዓዙ አለው፡፡ እዚአ ከዓ ጋሪ ተባሂላ ትፍለጥ፡፡ ካልኦት ዓበይቲ ጋሪታት ኸ አለዋ ዶ?

ኣወዳት እውን ጥልፊ ዘለዎ ሙሉእ ፃዕዳ ክዳን ይኽደኑ እዮም፡፡ እዚ ሓሊፉ ሓሊፉ ዝኽደንዎ ዓይነት ክዳን ኣብ ምንታይ ኩነታት ዝኽደንዋ ይመስለኩም?

ክዳኑ ቆርቆሮ ዝኾነ ብመንደቕ ዝተሰርሐ በዓል ሓደ ደብሪ ፅቡቕ ገዛ ንርኢ ኣለና፡፡ ከምዚ ዝኣምሰለ ባህላዊ ገዛ ኣብ ከባቢኹም ይህሉ ዶ?

መምህር ኣብ ክፍሊ ምስ ተማሃሮ ኣብ ክፍሊ እንዳመሃረን ተማሃሮ ድማ ሰማያዊ ዲብዛ ተከዲኖም መምህር ፃዕዳ ጋቦን ገይሩ ይርከቡ። ናይሎ ሎሚ ሰብስ ትምህርቲ ኣይግድን!

ናይ መወዳእታ ግርማዊ ቀዳማዊ ንጉሰ ነገስ ዘ- ኢትዮጵያ ሃጸይ ቀዳማይ ሃይለስላሴ ኮይኑ ዓቢ ታሪኻዊ ክብደት፣ ሓላፍነት፣ ንጉሳዊ ግርማ ዘለዎ ስምዒት የመሓላልፍ።

እዛምንባስ እዚኣ ንማሕበረሰብ ካብ ቦታ ናብ ቦታ ንምንቅስቃስ እትጠቅም እያ። ማሕበረሰብ እውን ቅልጡፍ ግልጋሎት ንክረክብ በዛ ምኒባስ እዚ ካብ ቦታ ናብ ቦታ እንዳተጓዓዘ ይርከብ።

ቡሩህ ገጽ ዘለዎ መንእሰይ ሰማያዊ ሱፍ ተኸዲኑ፡ ገጹ ብተስፋን ስምዒትን ዝተመልአ ይረአ። ኣብ ጎድኑ ዝተጻሕፈ ሕጉስ መልእኽቲ “1 መዓልቲ ተሪፍዎ!”፡ ከም ሕጉስ ምልክታ ናይ ዝመጽእ መደብ ወይ ምርኢት የፋልጥ ኣሎ።

ርእሳ ተቖኒና፣ ናይ ሰቲ ገመድ ኣብ ርእሳ ኣሲራ፣ ናይ እሽኒ ኩትቻ ገይራ ትርአ ንእስቲ እኔህቶ፡፡ እቲ ኩትቻአ ካብ ብሩር ዝተሰርሐ እዩ፡፡ ካብዚ ብርኪ ናብርኣ ምግማት ይከኣል፡፡

ሕብራዊት ባንዴራ ኣብ ሕቖኣ ደው ኢላ፡ ቅንዕና ዝመልኦ ገጽ ናይ ሓደ ለባም ኣቦ ትገልጽ፡ ኣዒንቱ ብናፍቖት ገፊሓ። ኣብ ታሕቲ ዘሎ ጽሑፍ ናይ ዕላልን ፖለቲካዊ ኣየርን ስምዒት ዘመሓላልፍ እዩ።

እዚ ሓደ መደርደሪ ድኳን ብፍርያት መግቢ ህጻናትን ገለ ፍርያት ጥዕናን ተሰሪዑ ኣሎ። ኣብ ማእከል ድማ ሓያሎ ሕብራዊ ሳጹናት"ስናብ ኪድስ"ዝብል ኢሙልሽን"ይረኣዩ ኣሎ። ኣብ ድሕሪት ድማ ተዛመድቲ ፍርያት ገዛን ጥዕናን ተቐሪጾም ኣለዉ ሕብርታት ኣብ ምሉእ ድሙቓትን ጽቡቓትን እዮም።

እዛ ናይ ፅእነት መኪና ፍልይ ዝበለት እያ ዝንሃ ምኽንያቱም ሹድሽተ ጎማ እዩ ዘለዋ ፡ ደድሕሪኣ ድማ ምኒባስ መኪና ትኽተላ ኣላ ።

እቲ ገዛ ካብ ሞገድ ሓጺንን ዕንጨይቲ ምድሪቤትን ዝተሰርሐ መንደቕ ስለዘለዎ፡ ቀሊል ወይ ግዝያዊ መንበሪ ምዃኑ ይሕብር። ቀሊል ኣነባብራ ምናልባት እውን ኣብ ገጠር ዝርከብ ቀሊል ገዛ ወይ መጽለሊ ዘንጸባርቕ እዩ፡፡

ዝተፈላለዩ ፍርያት ፓስታን መግቢ ህጻናትን ኣብ መደርደሪታት ድኳናት ንመሸጣ ተዳልዮም ኣለዉ። ብዝሒ፡ ምርጫን ምህላውን ምግቢ፡ እቲ ድኳን ንዓማዊል ዝተፈላለየ ኣማራጺታት ምግቢ ከም ዘቕርብ ይሕብር።

ብፀሊም ፃዕዳን ዝተሰርሐት ኣርማ ኮይና ኣብ ማእከላ ድማ 3 ቁፅሪ ትረኣ ኣላ ።ከምዙይ ዝበለ ኣርማ ድማ ደስ ኣይብለንን ምክንያቱ መልእክቲ ሽፉን ስለዝኮነ እዩ።

ብፍላይ ኣብ ክልተ ዝተፈላለዩ ስእልታት ንዝርዝር ነገራት ዝህብዎ ኣቓልቦን ሓልዮትን ዓማዊል ኣብ ውጽኢት ርእሰ-ምትእምማን ከም ዝስምዖም ዝገብር ምድላው ሕክምና ጽባቐ ዘርኢ እዩ። እቲ መስርሕ ቤት ጽሕፈት ክመስል ይኽእል እኳ እንተኾነ፡ ርጉእን ንሕክምና ጽባቐ ዝተወፈየን እዩ።

እዚ ብዓል ሓሙሽተ ደብሪ ግዙፍ ህንፃ ናይ ኣኽሱም ሓወልቲ ቅርፂ ዘለዎ እዩ፡፡ ህንፃ ኣገልግሎቱ ጥራሕ እንተይኮነስ ስነ ፅባቐኡ እውን ኣገዳሲ እዩ፡፡

ዝተፈላለዩ ዓይነታት ጫማ ኣለዉ፡፡ እዚ እንሪኦ ዘለና ጫማ ካብ ቆርበት ዝተሰርሐ ኮይኑ መብዛሕቱኡ ጊዜ ምስ ሱፍ ዝኸይድ ዓይነት ጫማ እዩ፡፡

እዚ ምስል እዚ ኣብ ዓፋር ዝተረከበ ናይ ሉሲ ዘርኢ ምስሊ እዩ። እዚ ዓፅሚ እዚ ንቡዙሕ ዓመታት ዝገበረ ዘይበስበሰ ዝተቀመጠ ዓፅሚ ናይ ወዲ ሰብ እዩ።

ጻዕዳን ሰማያውን ፒክኣፕ ኣብ ወሰን ጽርግያ ደው ኢላ ኣላ። ጸሓያዊ መዓልቲ እዩ፣ እታ ናይ ጽዕነት መኪና ድማ ጽሩይን ኣብ ጽቡቕ ኩነታትን እያ።

ኣብዚ ባኮ ጉደር ዝዓይነቶም ናይ ወይኒ መስተ ይርአዩ ኣለዉ፡፡ እዚ መስተ ኣብ ኢትዮጵያ ዝፈሪ ምህርቲ እዩ፡፡ እዚ መስተ መግለፂ ልዑል ሓጐስ ኮይኑ ዘግልግል እዩ፡፡

ዓበይቲ ሰባት ክቢ ሰሪሖም ይስዕስዑ መናእሰያት ድማ ይሪኡ ኣለዉ፡፡ እዚ ናይ ስዕስዒት ግደ ብኦቦ ጓይላ ናይ ዓበይቲ ተባሂሉ ዝተፀውዓ እዩ ዝመስል፡፡

ዝተፈላለዩ ዓይነታት ትኩስ መስተታት አለው እዩም። ካብአቶም ሓደ ድማ ሻሂ እዩ። ሻሂ ብበዚሒ እንጥቀመሉ ኮይኑ ማይ ሙቅ አፍሊሕካ ቀጠፈ ገይርካ ዝስተ ዓይነት መስተ እዩ። ካብቶም ቀጠፍ ሓደ ድማ አዲስ ቀጠፍ እዩ። ንስኩም ከተጠቀመቲ ዲኩም?

ብቀይሕ ዝተሸፈነት ጽብቕቲ ዕምባባ/ ናይ ፍቕሪ ዕምበባ ትረአ። ኣቝጽልቱ ቀጠልያ እኳ እንተዀነ፡ እቲ ዕምባባ ግን ድሙቕ ቀይሕ ሕብሪ ዘለዎ ጐሊሑ ይርአ። ንጽባቐ ተፈጥሮ ዘንጸባርቕ ፍቑርን ድሙቕን መልክዕ ኣለዎ።

እብዚ ተፈጥሮኣዊ መልክዓ ምድሪ ዘርኢ እዩ። ኣብ ቅድሚት ቀጠልያ ኣግራብን ተኽልታትን ይረኣዩ፤ ኣብ ልዕሊኦም ደረቕ መሬትን ኣብ ጎድኑ ንእሽቶ ጸጸርን ነበረ። ኣብ ድሕሪት ዝተፈላለዩ ኣኽራናት ተሸፊኖም ኣለዉ። ኣብ ከባቢኩም ከምዚ ዓይነት ተፈጥሮኣዊ መልክዓ ምድሪ ኣሎ?

ሓደ ፖሊስን ሓደ ሰብኣይን ኣብ ወሰን ጽርግያ ደው ኢሎም ክዛረቡ ይረኣዩ። መንፈስ እቲ ፖሊስ ዕቱብን ጽዑቕን ክመስል ከሎ፡ እቲ ካልእ ድማ ውሁድ መልክዕ ኣለዎ። እቲ ሓደን እቲ ካልኣይን ኣብ መዓልታዊ ህይወት ቀሊልን ተራን ትርኢት የቕርቡ።

እዚ አብ እስክሪን እንምልከቶ ዘለና ምስሊ ደቂ አንስትዮ አሕዋትና ምስ ናይ ድራር ክዳን ወይም ሓፂር ክዳን እንትክደና ዝገብርኦ ጫማ ኮይኑ ፀሊም ሕብሪ ዝለዎ ድማ ንምልከት አለና::

ዝተፈላለዩ ዓይነትን ሕብሪን ዘለዎም ጫማታት አለው፡፡ ንአብነት ላዕሉ ፀሊምን ቡናማን ሕብሪ ዘለዎም ሓደ ፅምዲ ድፉን ጫማ እቲ ሓደ ብጎኒ ወዲቁ እቲ ሓደ ከዓ አብ ፃዕዳ ሕብሪ ተቀሚጠም አብ ሃሳስ ሰማያዊን ብጫን ሕብሪ ድሕረ ገፅ ይርከቡ፡፡

ኣብ መደርደሪታት ዝተፈላለዩ ዓይነታት ሻምፖ ንመሸጣ ኣለዉ። እዞም ፍርያት እዚኦም ከም ኣብ ድኳን ወይ ፋርማሲ ዝርከቡ ኣቑሑት ብጽፉፍንኣገባብ ይቐርቡ። ሰባት ጥዕና ጸጉሮም ንምሕላውን ጸገማት ንምፍታሕን ነዞም ፍርያት ከም ዝደልዩ ዘርኢ ስለ ዝኾነ፡ ምልክት ተስፋን ሓልዮትን እዩ።

ውፅኢት ናይ ዕንፀይቲ ስራሕቲ ንኽሽየጥ ኣብ ዕዳጋ ተደቢሩ ኣሎ፡ ሓደ ሰብኣይ ድማ ንኽዕድግ ዝጥይቕ ዘሎ ይመስል፡ ግን ኣቐማምጥኡ ሰሓቢ ኣይኮነን ።

ሓደ ብወርቃውን ሓማድን ዝኾነ ቀለም ዝተሰርሐ ከምኡ ውን ዝተፃሕፈ ፅሑፍ ይረአ፡፡ ኣብቲ እግሪ ፅቡቓት ተኽልታት ይራኣዩ፡፡ እዚ ህንፃ ንመንታይ ዕላማ ዘገልግል ይመስለኩም?

ኣብ ክፍሊ፡ ተማሃሮ ኣብ ስርሖም ተዋሒጦም ብጥንቃቐ ክጽሕፉ ይረኣዩ። እቲ መምህር ነቶም ተምሃሮ ብሓያል ተገዳስነት ክዕዘቦም ይረአ። እዚ መንፈስ ትምህርቲ፡ ትግሃትን ተስፋን ዘርኢ ጽቡቕ ትርኢት እዩ።

እዘን ቆልዑ ናይ ባሕላዊ ክዳን ተክዲነን ኣብ ዝኮን ምድርክ ኣልዋ ፀጉረን እዉን ዝተፈላለየ ተስሪሓን እታ ሓንቲ ድማ ምንዲል እሲራ ኣላ ኣብቲ ምድርኽ እንታ ይግብራ ኣልዋ ?

እዚ ጻዕዳ ባህላዊ ክዳን ዝተኸድነት ሰበይቲ ዘርኢ እዩ። ብመንጠልጠልን ቀለቤትን ዝተሰለመ ሰበይቲ፡ ቅልጽማ ኣብ ኣፍልባ ተዘርጊሑ ምንቅስቓስ ተርኢ ኣላ፡ ከም ቅዲ ሙዚቃ። ኣብ ሕቖኣ ሰማያዊ ቅርጺ ኣሎ። ምልክት ፍርያት ኣብቲ ኣብ ጸጋም ዘሎ ምስሊ ከም ኣርማ ተገሊጹ ኣሎ።

ኣብ ሓደ ዝተነፀፈ ፅቡቕ መድረኽ ናይ ፋሽን ሾው ተለማማዲትስ ክትኮን በዓልቲ ሞያ ዘይትፍለጥ ጓል ኣነስተይቲ ትርአ ኣላ፡፡ ተዓዘብቲ ኣብ ጥቃኣ ኣለዉ፡፡

ኣብዚ ሓንቲ ጓል ኣነስተይቲ ባህላዊ ክዳንነ ባህላዊ ቁኖን ተከዲና ኣላ። ኣብ ልዕሊ እቲ ክዳና ድማ ካብ ቆረበት ዝዘጋጀው ኣጎዛ ዝባሃል ተከዲና ኣላ። ኣብ ከባቢኩም ከ እንታይ እንዳተባሃለ ይፅዋዕ?

ላዕለዎት መኮንናትን ኣባላት ፖሊስን ኢድ ንኢድ ተተሓሒዞም ብኣኽብሮት ሰላምታ ክህቡ ይረኣዩ ኣለው። ኣብ ኣየር ናይ ክብርን ፍርሃትን ስምዒት እውን ኣሎ።

እዛ ክራር ተፃዋቲት ፀሃይቱ ባራኺ ትበሃል፡፡ ፀሃይቱ ክራር ብዝበሃል ሳጓ እውን ትፅዋዕ፡፡ ናይዚ ሳጓ ምኽንያት ቀሺ ዝኾኑ ኣቡኣ ክራር ግደፊ ኢሎማ ብምእባያ በዝሕዚ ብሽመይ ከይትፅዋዕ ፀሃይቱ ክራር ትበሃል ኢሎም ብምውጋዞም ምዃኑ ይንገር፡፡

ሓንቲ ጋል ኣንስተይቲ ሕብራዊ ክዳንን ብጫ ሕብሪ ሽርፕ ተከዲና ኣብ ሊላን ሰማያዊን ሕብሪ ድሕረ ገፅ ይርከብ። እዛ ጋል ኣንስተይቲ ክልቲኡኣእዳዋ ናብ ጅባ ስሪኣ ኣእቲዋቶ ትርከ።

ቀሊል ክብደት ዘለዎ ጫማ እኒአ፡፡ እዚ ምስ ልስሉስ ዝኾነ ክዳን ዝኸይድ ጫማ እዩ፡፡ ኣዝዩ ደስ በሃሊ ጫማ እዩ ዝኒሐ፡፡ ደስ ዘብል እዩ፡፡

ካብ ናይ ፑርማርኬት ኣቑሑት ሓደ ዝተዓሸገ ብዙሕ ናይ ክዳን ሳሙና ይረአ፡፡ ሓንቲ ሊኖክስ ሰንደል ናይ ሰውነት ውን ኣላ፡፡ ንስኹም ከ እንታይ ዓይነት ሳሙና ትፈልጡ?

እዚ አብ እስክሪን እንምልከተን ዘለና ደቂ አንስትዮ ሰለስት አብ ዝባነን ብጫ ሕብሪ ዝለዎ ጀሪካን ንጎኒ ገይረን ተሸኪምን ንምልከት አለና አብዚ ምስሊ::

ካብ ናይ ቀደም ብሩርን ዝተሰርሐ ጽቡቕ ሽልማት ናይ ክሳድ ቅርጺ ዕምባባ እዩ። ብጽቡቕ ብርሃን ይደምቕ፣ በቲ ኣብ ልዕሊኡ ደው ኢሉ ዘሎ ቀይሕን ብጫን መርፍእን ሕብሪ ጨርቅን ይድልድል።

ኣብቲ ስእሊ ብዙሓት ሰባት ኣብ ጥቓ ሓደ ማይ ተኣኪቦም ይረኣዩ። እዚ ኣብ ኢትዮጵያ ምስ በረኸት ማይ ወይ ቅብኣት ቅዱስ ማይ ዝመሳሰል መንፈሳዊ ወይ ባህላዊ በዓል ክኸውን ይኽእል እዩ።

ውቁብ ዝኾነ ባህሊ ዘርእዩ ኣብ መናድቕ ዝተፈላለዩ ባህላዊ ኣቑሑት ተሰቒሎም ኣለዉ። ናይ ሽክና ሽልማትን ብኢድ ዝተሰርሑ ቦርሳታትን ልቢ ዝትንክፉ ሕብርታት ዝተሸለሙ እዮም፤ ኩሉ ምስ ውዑይ ገዛን ስምዒት ባህላዊ ቅሳነትን ዝተኣሳሰር ይመስል።

ሰብኣይ ብባህላዊ ኣገባብ እኽሊ ካብ ሓሰር ይፈልዮ። እቲ ሰብኣይ ነቲ ፍርያት ሕርሻ ኣብ ዓብይ ባህላዊ ሰፍኢ የዝሩዎ። ትግሃትን ባህላዊ ኣገባብ ስራሕን ሓጎስ ቀውዒን ዘርኢ እዩ። እዚ ንዘመናት ኣብ ሕብረተሰባት ኤስያን ኣፍሪቃን ይጥቀሙሉ ነይሮም።

ቋንቋ ፕሮግራሚንግ “C++” ንምምሃር ዝተዳለወ መጽሓፍ ተራእዩ ኣሎ። እቲ ሽፋን ብጸሊምን ፍኹስ ዝበለን ሕብሪ ዝተሸፈነ ኮይኑ፡ቴክኖሎጂካዊ ስእልታትን ብብርሃን ዝበርህ ጽሑፍን ኣለዎ። ነቲ ተማሃራይን ኣብ ቴክኖሎጅ ዘለዎ ተገዳስነትን ዘንጸባርቕ ተስፋ ዝህብ ስምዒት ዘመሓላልፍ እዩ።

እዚ ኣዝዩ ፅቡቕን ዝለመዐን ቦታ ኣብ ኣክሱም ከተማ ዝርከብ ኣክሱም ሄሪቴጅ ፋውንዴሽንን ቤተ መዘርክን ይባሃል፡፡ ንስኹም ከ ከምዚ ዝበለ ቦታ ዶ ትፈልጡ?

ኣብቲ ስእሊ ሓንቲ ጓል ኣንስተይቲ ኣብ ወግዓዊ ክፍሊ ኣኼባ ወይ ዋዕላ ደው ኢላ ክትዛረብ ትርአ። ማይክሮፎን ኣብ ኢዳ ሒዛ ብሓደ ድምጺ ትዛረብ ኣላ። ብድሕሪኣ ኣብ ወግዓዊ መንበር ኮፍ ኢሎም ዝሰምዑ ሰባት ኣለዉ።

ውሩይ ደራፊ ሑመራይ እናበለ ብጥዑም ድምፁ ዘዘየመልና ፃዕዳ ናይ ሓበሻ ክዳን ተከዲኑ በትሪ ኣብ ኢዱ ሒዙ ደው ኢሉ ፍሽክ እናበለ ዘርኢ ምስሊ ዝኒሀ መን ይበሃል?

ኣብዚ ምስሊ ዘመናዊ ፔርሙዝ ይርአ ኣሎ፡፡ ፔርሙዝ ከም ቡን፣ ሻሂ፣ ስብቆ ንዝኣምሰሉ ፈሳስታት ዋዕዮም ከይቀነሱ ክፀንሑ ዝገብር እዩ፡፡ ኣድላዪ ንብረት እዩ፡፡

እውይ ደስ ክብል ኣራንሺ። እዚስ እንተትበልዖ። እዚ ኣራንሺ ንነብስና ይኩን ንጥዕናና ብጣዕሚ ፅቡቅ ዝኮነ ፕሮቲን ይህበና እዩ። ካብ ቡዙሕ ሕማማት ድማ ይከላከለልና እዩ።

እታ ህፃን ዝኾነ ዓይነት ቅብኣት ኣብ ኢዳ ሒዛ ንክልተ ነገራት እንዳተጠቀመትሉ ትርከብ ፡፡ እቲ ሓደ ከም መፃወቲ ትጥቀመሉ ኣላ ከምኡ እውን ንዕዳጋ እንዳፋለጠት ትርከብ፡፡

ጻዕዳ ባንዴራ UNHCR ኣብ ንፋስ ይንቀሳቐስ። ኣብ ማእከል ንሰባት ዝሓዛ ኣእዳው ምልክት ናይ ምርድዳእን መጽለልን ስምዒት እየን። እቲ ሕብሪ ንህድኣትን ተስፋን ዝውክል እዩ።

ኣብዚ ገዛ እዚ ዝተፈላለዩ ሙዑሩጋት ኣቁሑት ኣለዉ። ንሳቶም ድማ ቴሌብጅን፣ ሶፋ፣ ናይ ኣቁሑት ቦፌ፣ ናይ ማእከል ፅቡቅ ጠሬቤዛን ካሊእ ድማ ዝተሰቀሉ ዝተፈላለዩ መጋየፅታትን ንርኢ ኣለና።

ናይ ገዛ ኣቑሑት፡- ኣብ ገዛና ንባዕልናን ንጋሻ መቐበልን ዝኸውን ተፈታዊ ኣቕሓ ሓደ ሶፋ ወይ ከዓ ሳሎን እዩ፡፡ እዚ ኤል ሼኝ ሶፋ ይባሃል፡፡

ኣብ 1980ታት ዝነበረ ናይ ቀደም ናይ ሬድዮ ካሴት መጻወቲ ኣብ ሬድዮ ኣብ ካሴት ቴፕን ሙዚቃ ክትጻወት ዘኽእሉ ስፒከራትን መቆጻጸሪታትን ኣለዎ። እቲ ዘመሓላልፎ ስምዒት ናይ ናፍቖት እዩ፣ ብፍላይ ድማ ናይ ቀደም ተዘክሮታትን ናይቲ ዘመን ሙዚቃዊ ባህልን ምዝካር እዩ።

ኣብዚ ብኮብል ስቶን ዝተሰርሐ ሜዳ ኣሎ፡፡ ኣብ ወሰኑ ድማ መድረኻት ኣለዉ፡፡ በዚ ምኽንያት እዚ ቦታ ደስ ዝብል ፅባቐ ወኒኑ ኣሎ፡፡

መናእሰይ ተኣቢቦም ፍጥነት ብዝለዎ ስጉምቲ ይኸዱ ኣለዉ፡፡ እዚ ጉዕዞ ኣብ በረኻ ዝግበር ዘሎ እዩ ዝመስል፡፡ ናይ ዓድና መንእሰይ ብፍላይ ትግራዋይ ከምዚ ዓይነት ከርተት በዚሕዎ ኣሎ፡፡

እዚ ኣብ ዕዳጋ እተፈላለየ ሕብሪ ዘለዎም ፍረታት ብስልማት ይስርዑ፤ ኣብ ላዕሊ ባናና ይቐርብ፣ ኣብ ማእከል ብርጭቅ ማይ፣ ኣብ ታሕቲ ፓፓያ፣ ኣቮካዶ፣ ኣራንሺን ፍረታት ገበልን ብሽልማት ተሰሪዖም ይርከቡ። ሕብርታቶም ኣዝዩ ጽቡቕ እዩ፤ ኩሎም ብሓባር ብዘደንቕ ቅርጺ ተቐሚጦም።

ሰባት ኣብ ወሰን ጽርግያ ኮፍ ኢሎም ዝተፈላለዩ ኣሕምልትን ኣቑፅልትን ሒዞም፡ ኣብ ጎኖም ዓበይቲ መዳበርያታት ተደራሪቦም ይረኣዩ። ልሙድ ናይ ዕዳጋ መዓልቲ እዩ ዘርኢ፣ ምንቅስቓስ ህይወት ኣብ ብርሃን መዓልቲ ይስመዓካ።

ተምሃሮ ኣብቲ ካፈተርያ እንጀራን ዝተፈላለዩ ምግብታትን ከከም ድሌቶም ይመርጹን ። ብምግቢ ዝተመልአ መሶብ ምግቢ ኮይኑ፡ ሰውራዊ ኩነታት ህይወት ዘንጸባርቕ እዩ።

መጋየፂ፦ ማጋየፂ ማለት ኣብ ዝተፈላለዩ ክፍሊታት ሰውነትና ዝእሰር ኮይኑ እዚ መጋየፂ እዚ ድማ ኣብ ክሳድ ዝእሰር ካብ ወርቂ ዝተሰረሐ መጋየፂ እዩ ። ብጣዕሚ ድማ ደስስስ! ይብለኒ።

ካብ ዓይነታት ፍራምረ ምረ ሓደ ዝኾነ ወይኒ ብዝበሃል ሽሙ ዝፍለጥ ፍረ እዩ፡፡ ብጫ ቀይንን ካልኦት ሕብርታትን ዝወነነ ኣዝዩ ምቁር ፍረ እዩ፡፡

እቲ እምባ ወይ ጎቦ ብተፈጥሮኡ ቁልቁል ዝኣፉ ኮይኑ ንልምዓት ዝራእቲ ንምምችቻው ብደረጃታት ዝማዕበለ እዩ። እዚ ዓይነት ሕርሻ ምሽርሻር ሓመድ ንምክልኻል ዝሕግዝን ማይ ብብቕዓት ዝጥቀምን እዩ። ተስፋ ዝህብን ጽብቕትን እዩ፣ ምኽንያቱ ኣብ ኣጸጋሚ ተፈጥሮኣዊ መልክዓ ምድሪ ምዕባለን የርኢ፡፡

ህዝቢ ወተሃደራዊ ኣባላት ወይ ዕጡቓት ዕጥቂ ዝለበሱን ኣጽዋር ዝሓዙን እዮም። ኣካል ናይ ጸጥታ ወይ ዕጥቃዊ ግጭት ክኸውን ይኽእልን ናይ ዕቱብነትን ስግኣትን ስምዒት ዘመሓላልፍ እዩ።

እተን ኣእዳው ኣብ ሕብራዊ ኤሌክትሮኒካዊ ቁልፊ ሰሌዳ ብፍቕሪ ክጻወታ ይረኣያ። እቲ ናይ ድምጺ ቅጥዕታት ብዙሕ ኮይኑ፡ እቲ መቆጻጸሪታት ድማ ብሙዚቃዊ ጸዓት ዝተመልአ እዩ። ምንቅስቓስ ኣእዳው ስቕ ዝበለ ናይ ምንቃሕ ስምዒት ይህብ።

እዚ አብ መብዘሐትኡ ከባቢ ትግራይ ብሐረስታይ ዝካየድ ባህላዊ ሜላ አተሐራርሳ ዝካየድ ማሕረስ እንትኸውን ብክልተ አብዑር ሐደ ፀሊምን አምበለዋይን ስብአይ እንትሐርስ የርአና።

ሃፀይ ሃይለስላሴ ዘስርሕዎ ናይ ኣኽሱም ፅዮን ማርያም ቤተ ክርስቲያን ይርአ ኣሎ፡፡ እዚ ህንፃ ኣዝዩ ዘመናዊ ዝኾነ ኪነ ኣሰራርሓ ዝተኸተለ እዩ፡፡

እዚ ብባህላዊ ቅርጺ ዝተሰርሑ ሽልማት ኣቑሑት ዘርኢ እዩ። ኣብ ሰማያዊ ድሕረ ባይታ፡ ብባህላዊ ሽልማት ዝተሽለሙ፡ ብሽልማት ዝተሰርዑ፡ ብቡናውን ጸሊምን ዝተሸፈኑ ዕንቁታት ብዕንጨይቲ ይቐርቡ። እዞም ቀለቤታት ብገመድ ተኣሲሮም ምስ ጽባቐ ባህላዊ ስነ-ጥበባዊ ስርሓት ዝወዳደሩ እዮም።

ህጻናት ኣብ ዓቢ ዓንኬል፡ ኢድ ንኢድ ተተሓሒዞም ብሓጎስ ክጻወቱ ይረኣዩ። እቲ መሬት ቁሩብ ጭቃ እኳ እንተሃለዎ፡ እቲ ኣብ ገጽ እቶም ህጻናት ዝረአ ህያው ሓጎስን ስምዒት ናይ ሓባር ጸወታን ኣዝዩ ርኡይ እዩ።

ተፈጥሮን ኣከባብን፡- ኣብ ከባቢና ብተፈጥሮ ዝተፈጠሩ ዘደንቑ መልክዓ ምድርታት ኣለው፡፡ እዚ ኣብ ኢ/ያ ናይ ዝርከብ ናይ ዓባይ ወራዲ ማይን ዝገርም ሃፉኡን እዩ፡፡

ብኽዳን ዓለባ ዓዲ ዝደመቐት ጓል ኣነስተይቲ ቡና ተቕርብ ኣላ፡፡ ቡን ንምቕራብ ዝግበር ዘሎ ምፅብባቕ ብጣዕሚ እዩ ዘግርመለይ፡፡ ልክዑ ዝሓለፈ እውን እዩ ዝመስለኒ፡፡

ብኤሌክትሪክ ዝሰርሕ ንዓይንኻ ሰሓባይ ዝኾነ ንግልጋሎት መብራህቲ ዝውዕሉ ዝተፈላለየ ዓይነት ሕብሪ ዝፈጥርሩ ዲም ላይት ዝበሃሉ ኮይኖም መብዛሕትኡ ሕ/ሰብ ኣብ ስራሕን ኣብ መንበርን ዝጥቀምሉ እዩ።

እቲ ስእሊ ሳምሰንግ ሞባይል ዘርኢ እዩ። እቲ ሞባይል ኣብ ቅድሚትን ድሕሪትን ኮፍ ኢሉ ከም ዘሎ ጌሩ እዩ ተቐሚጡ ዘሎ። ኣብ ቅድሚት ናይቲ ስክሪን ግራውን ሰማያውን መስመራት መጀመርታ ስክሪን የርኢ። “ሳምሰንግ” ዝብል ኣርማ ተጻሒፉሉ ኣሎ።

ፃዕዳን ቀያሕን ሕብሪ ዘለዎ ፈረሳት ካብ ሃሪ ዝትሰርሑ መጋየፅታት ዝገበሩ ቀይሕን ብጫን ቆፃልን ቀጠልያን ዘለዎ እዩ። ብጣዕሚ ደስ ዝብል ሓምለዋይ ቦታ ክትርእዮ ደሰ ዝብል እዩ።

ኣብስንያ ባንክ ዝብል ብእንግልዘኛ እና ብኣማርኛ ፅሑፍን ኮይኑ ካብ አፖሎ እስካብ ሚእቲ ሹሕ ብር ንምልቃሕ ክተመልእዎ ም ዘለኩም መስፈርትታት ዝብልን ዝሓዘ እዩ።

ሓደ ዓይነት ዓለባ ዓዲ ዝተኸደኑ ዓበይቲ ምስ ቆልዑ ይርአዩ ኣለዉ፡፡ ከምዚ ዓይነት ፎቶ ደስ ዝብል እዩ፡፡ ንቀፃሊ ወለዶ መዘክርነት ጠቓሚ እዩ፡፡

ኣብ ልዕሊ እቲ ኣስፋልት ስሉጥ ጸላም ስኩተር ደው ኢሉ ኣሎ። ኣብ ቅድሚት ዓቢ ንጹር መስትያት ንፋስ ኣለዎ። ብርሃን ጸሓይን ድሙቕ ጸሓይን ኣብ ልዕሊ እታ ስኩተር ይበርቕ፡ ነዊሕ ጽላሎት ይድርቢ=# እቲ ከባቢ መዕረፊ መካይን ወይ ወሰን ጽርግያ ይመስል።

ካብ ናይ ገዛ ኣቁሑት ዝኮነት ሽጉርቲ ፣ ኮሚደረ ፣ ዝበሉ ክንጥሕነላ እንኽእል ማሽን እያ። እዛ ማሽን እዚ ኣብ ገዛ ክትህልወኒ ይፈትው ።

እዚ ኣልኮል ባለ ዛፍ ዝበሃል ዓይነት እዩ፡፡ ኣልኮል ንሕክምናዊ ኣገልግሎት ምውዓል ጠጠው ኢሉ እዩ፡፡ እዚ ኣልካል ካብ ሕክምና ወፃኢ ድኣ ንምንታይ ይጠቅም?

ናይ ኢትዮጵያ ሃይማኖት ተቋማት ጉባኤ ዝብል ብአምሓርኛን እንግሊዘኛን ብዕንቋይ ተፃሒፉ አብ ሃሳስ እርሳስ ሕብሪ ድሕረ ባይታ ይርከብ፡፡ እዚ አርማ አብ ማእከሉ ናይ ነፋሪት ዒፍ ስእሊ ዘለዎ ኮይኑ፣ ምስሉ ከዓ ፍርቂ ክቢ እዩ፡፡

ብውቁብ ዲዛንን ፋሽንን ዝተሰርሐ ዘንቢል ዝብሃል ደቂ ኣንስትዮ ብብዝሒ ዝጥቀማሉ ውፅኢት እደ ጥበብ ንርኢ ኣለና፡፡ ዘንቢል ንምንታይ ኣገልግሎት ዝውዕል መገልገሊ እዩ?

እዚ ኣብ ጽርግያ ብኮብልስቶን ዝተሰርሐ ጽቡቕ ምሕደራ ዘለዎ ገዛ፡ ኣብ ጥቓ ማዕጾ ብጫ መንበርን ብጎኒ ድማ ኣግራብ ዝተተኽለን ዘርኢ እዩ። ብየማን ደው ኢላ ዘላ ጻዕዳ መኪና ተሽከርካሪት ዘርኢ ትርኢት እዩ።

ክልተ መካይን ኣብ ወሰን ጽርግያ ደው ኢለን ይረኣያ፤ ስቕታን ተስፋ ዝመልኦ ሃዋህውን እታ ከተማ ከቢቡዎም ኣሎ። ከም ዕጹው መዓልቲ ጸጥታ ኮይኑ ይስምዓካ።

እዚ ብብረት ዝተሰርሑ መንፈሳዊ ምልክታት ወይ ናይ ቤተ ክርስቲያን መዐቀኒ መሳርሒታት ተቐሚጦም ኣለዉ። እዚኦም ኣብ መንፈሳዊ በዓላት መብዛሕትኡ ግዜ ኣብ ኣብያተ ክርስቲያናት ኢትዮጵያ ዝጥቀሙሉ እዮም። እዞም ብብረት ዝተሰርሑ መሳርሒታት ንምንታይ ዝጥቀሙ ይመስልኩም?

ኣብዚ ሰለስተ ሰብኡት ኣብ ደገ ደው ኢሎም ክዕልሉ ይረኣዩ። እቶም ኣብ ጎድኒ ዘለዉ ክልተ ብሓደ ወገን ናብቲ ካልእ ወገን ክጥምቱ እንከለዉ፡ እቲ ማእከላይ ቅልጽሙ ኣብ ኣፍልቡ ገይሩ ኣሎ። እዞም ሰለስተ ሰባት እንታይ ይዛተዩ ኣለዉ ትብሉ?

ሽዱሽተ ርብዒ-መኣዝን ዝመስሉ ፕላስቲክ ትሪ ኣለዋ፣ ብታሕቲ ሮዛ፣ ኣብ ላዕሊ ሰማያዊ፣ ብጫ፣ ኣራንሺ፣ ቀይሕን ቀጠልያን እየን። ነፍሲ ወከፍ ሳጹን ብጐድኑን ኣብ ማእከሉን ንኣሽቱ ርብዒ-መኣዝን ቀዳዳት ኣለዎ፡፡ እዞም ድሙቕ ሕብሪ ዘለዎም ነገራት ሕጉስን ዝተወደበን ስምዒት ይህቡ።

እዚ ስሉጥን ትኽ ዝበለን ቅዲ ጸጉሪ ርእሲ ዘርኢ እዩ። ተፈጥሮኣዊ ጎናዊ ክፋልን ባህላዊ ምጥምዛዝን ዘለዎ፡ ጽባቐ ዘንጸባርቕ ዘዘናግዕ ቅዲ እዩ። እቲ ቅዲ ብንጹርን ብጽፉፍን ዝተነድፈ እዩ።

ክልተ ብቅዲ ክሮክስ ዝተሰርሑ ጫማታት የርኢ። እቲ ጸጋማይ ጫማ ሮዛ እዩ፡ እቲ የማናይ ድማ ቀጠልያ እዩ። ክልቲኦም ጫማታት ኣብ ውሽጦም ብዙሕ ቀዳዳትን ናይ ድሕሪት መትሓዚን ኣለዎም። ኣብ መንጎ ክልቲኦም ጫማታት ዘሎ ናይ ሕብሪ ፍልልይ እንታይ እዩ?

እዚ ኣብ ጎኒ እምባ ጽምው ዝበለ ጽርግያ፡ ኣብ ማእከል ታክሲ ደው ኢላ ኣላ። ሰብኣይ ብቐሊሉ ይኸይድ፣ እቶም ገዛውቲ ብብርሃን ጸሓይ ይራኣዩ ኣለው፡ ካብ ርሑቕ ግን እቲ እምባ ብኣባይቲ ዝተሸፈነ እዩ። ጽምው ዝበለን ስርዓት ዘለዎን ህይወት ከተማ።"

ኣብዚ ሓደ ምልኩዕ ሰብኣይን ሰበይትን ብሓባር ደው ኢሎም ይረኣዩ። ክልቲኦም ጻዕዳ ክዳን ተኸዲኖም ኣለዉ፡ ኣብ ልዕሊኦም ድማ ዘዘናግዕ ቅዲ ዘለዎ ኮይኑ፡ ጸጕሪ እታ ሰበይቲ እዩ። ንስኩም ከ ፃዕዳ ናይ ባህሊ ክዳን ትክደኑ ዶ?

ሰብኣይን ሰበይትን ምስ ሓንቲ ጋሎም ጠጠው ኢሎም ኣለዉ ኣካዳድነኦም ናይ ቐደም እዩ ዝመስል ፡ እታ ሰበይቲ ብላዕሊ ዝደረበቶ ፀሊም ወጮ ይበሃል ብናይ ቐደም ዝተኸበረየ ሰባት ዝኽደንዎ እዩ ነይሩ ።

ሓንቲ ንእሽተይ ጓል ድሙቕ ብሪ መስቀል ቤተ ክርስቲያን ኣብ ኢድ ካህን ሒዛ፡ ኣብ ግንባራ ክትባረኽ ትርአ። ሓቀኛ ስምዒት መንፈሳዊ ዕረፍቲ ይለዓዓል፣ ከም ብንጹህ ትሕትና ዝተመልአ ህሞት።

ጠዚ አብ እስክርን እንምልከት ዘለና ምስሊ ሓንቲ ህፃን ቆልዓ አብ በረካ ኮና ጥሪት ወይም አባጊዕ እንዳሓለውት እንዳጋሰየት ንምልከት አለና::አብ ርእሳ ሻርቢ አብ ኢዳ በትሪ ሒዛ ትርከብ::

ጥንታውያን ወለዲ ንእምኒ ከም ወረቐት ተጠቒሞም ምስልታትን ፅሑፋትን የቕምጡ ነይሮም፡፡ እዞም ናይ እምኒ ምስልታትን ፅሑፋትን ንቀፃሊ ወለዶ ዝህብዎ ረብሓ እንታይ እዩ?

ኣባላት ፖሊስ ኣብ ማእከል መሬት ደው ኢሎም ክዛረቡን ክሰርሑን ይረኣዩ። ብድሕሪኦም ሰባት ኣብ መሬት ይሰርሑ ስለዘለዉ፡ ንመንፈስ ኣገልግሎትን ተግባርን ዘብዕል መዓልቲ ተግባር ዝብል ልቢ ዝትንክፍ ቴማ ኣለዎ።

ሰባት ኣብ ሓደ ጂምናዝየም ኣብ ዙርያ ሓንቲ ማሽን ምልዓል ክብደት ደው ኢሎም ይረኣዩ። ኣብ መንጎኦም ቅንዕናን ምትሕብባርን መንፈስ ከምዘሎ ይሕብር። ኩሎም ብዘይ ገለ ዕላማ ዝተኸድኑን ኣብቲ ማሽን ዘተኮሩን ኮይኖም፡ ንብቕዓት ዘለዎም ፍቕሪ ዘንጸባርቕ እዩ።

እዚ አብ እስክሪን እንምልከቶ ዘለና ምስሊ አብ ጋሪ ተጎታቲ አብ ቅድሚት ፈረስን አድግን ንምልከት አብቲ ናይ ድሕሪቱ ድማ ሰባት ተሰቂሎም ክከዱ ንምልከት አለና::

እቲ ብሓርጭ ዝተለኽየ ባኒ፡ ብቐጥታ ኣብ ልዕሊ ሓዊ ዝተጠብሰ፡ ብዝተሓዋወሰ መልክዕ እዩ ዝቐርብ። እቲ ዝጸልመተን ዝተቓጸለን ጎድኒታት ብፍንጭሕ ዝበለ ናይ ገዛ ዘመናዊ ጣዕሚ ይደምቕ፣ ብቐሊሉ ድማ ንዋዒ ናይቲ ላዕለዋይ ሸነኽ የንጸባርቕ፤ ንገዛ ዝመስልን ዝዕድምን ስምዒት ይህብ።

ኣብ ኢትዮጵያ ዝተፈላለዩ ዓይነታት ቢራ ኣለዉ። ንሳቶም ድማ ቅዱስ ጀውርጊስ፣ ሜታ፣ ሓረር ቢራን ካልኦትን እንትኮኑ ኣብ ቤት መስተ ዝርከቡ ኮይኖም ብዙሓት ሰባት ከምዝጥቀሙሉ ትፈልጡ'ዶ?

እዚ ከም እንዕዘቦ ዘለባ ሶፎቲ እናተባሀለ ዝፀዋዕ ኮይኑ ብጣዕሚ ጠቃሚ ዝኮነ ነገር እዩ። ንአብነት አብ ዝተፈላለዩ ጉዳያት ማለተ ከም መርዓ መብዛሕቲኡ ግዜ እንጥወመሉ ኢና።

እንጀራ ዝፍትፍት ኢድ ይርአየና ኣሎ፡፡ እቲ እንጀራ ሽንፍንፍ ዝበለ ዓይኒ ዘይብሉ ብምዃኑ ብኸምዚ መልክዑ ተፈትሒቱ ምቕራቡ ንዝበልዕ ብጣዕሚ ፅቡቕ እዩ፡፡

ቀጠልያ ቆጽሊ ዘለዎ ተኽሊ ዘርኢ እዩ። ኣቝጽልቱ ኣብ ወሰናስኑ ነዊሕን ቀጢንን ኮይኑ፡ ኣብ መንጎኡ ንኣሽቱ ዕምባባታት ኣለዎ። እዞም ተኽልታት መብዛሕትኡ ግዜ ኣብ ማይ ዘለዎ ይበቁሉ። እዚ ተኽሊ ልሙድ ኣሕምልቲ ዶ ይመስለኩም?

ጽምው ዝበለት ዓዲ ሰብ ዝባሃል ዘይራኣየላ ቦታ ትቕልቀል፤ እቲ መሬት ብዕምባባታት ዝተተኽለን ብርሑቕ ኣኽራን ዝተኸበበን እዩ። ትንፋስ ሰላምን ተፈጥሮኣዊ ጽባቐን እዩ።

እዚ ተፈጥሮኣዊ ጽባቐ ዘለዎ ኣኽራናዊ ከባቢ ዘርኢ እዩ። ኣብ ትሕቲ ሰማያዊ ሰማይ ዝተዘርግሐ ከባቢ ኣኽራን፡ ኣብ ማእከል ኣብ ንኣሽቱ ቦታታት ዝተቐመጡ ገዛውቲ፡ኣብ ዙርያኡ ድማ ቀጠልያ ቁጥቋጥ ብተቐባሊ ቅርጺ ዝተተኽሉ፤ ብድሕሪት፡ዓበይቲ ኣኽራናት ብተፈጥሮኣዊ ጽባቐ ደስ ዝብሉ እዮም።

ኣብዚ ክልተ ካሳ ቢራ ይረኣዩ ኣለዉ። ክልቲአን ሳንዱቕ ሰማያዊ ኮይነን ኣብ ሓንቲ ካብአን “በደሌ” ዝብል ቃል ተጻሒፉ ኣሎ። እቲ ላዕለዋይ ሳንዱቕ ውሑዳት ጥርሙዝ ቢራ ዝሓዘ እዩ። እሶም ከ ቢራ ይሰትዩ ድዮም?

ዑጡቕት ብመስርዕ ይኸዱ ኣለዉ፡፡ እዞም ዕጡቓት መፍለዪ ወታደራዊ ክዳን የብሎምን፡፡ ስለዝኾነ ከዓ ናይ መን ወገን ሰራዊት ምዃኖም ንምፍላጥ ኣፀጋሚ እዩ፡፡

ህጻናት ኣብ ዓንኬል ደው ኢሎም፡ ብሓጎስ ኢድ ንኢድ ተተሓሒዞም፡ ክጻወቱ ይረኣዩ ኣለው። ሓጎስን ፍቕርን ህጻናት ብሕብርን ሰሓቕን ዝመልአ እንትኸውን እዩ።

ብጣዕሚ እዩ ዝገርም ! እዚ ብተፈጥሮ ዝተረከበ እምኒ ኮይኑ ናይ መጉእ ቅርፂ ዘለዎ እምኒ እዩ። ከምዚኦም ዝበሉ ኣእማን ዝተፈላለዩ ታሪክን ቅርስን ዘለዎም እዮም።

ናይ ከባቢ መፀባበቒ ተኽልታት እኔዉ፡፡ እዞም ኣትክልቲ ዝብላዕ ፍረ ኣየውፅኡን፡፡ ረብሕኦም ንዓይኒ ፅባቐ ጥራሕ እዮም፡፡ ኣነ ኣብ ግንድዚኦም ክልተ ዓላማ ዘለዎም ኣትክልቲ ይመርፅ፡፡

ካህናት ንባህረ ጥምቀት ብመስቀል ይባርኽዎ ኣለዉ፡፡ ኣብ ጥምቀት በዓል ፀበል ናይ ምንፃግ ስነ ስርዓት ዝጅመር ካህናት ብኸምዚ ነቲ ማይ ምስ ባረኽዎ እዩ፡፡ ደስ በሃሊ ስርዓት እዩ፡፡

ኣርባህት ካህናት ኣቦታት(ኣቅሽቲ) እቶም 3ተ ኮፍ ኢሎም እቶም ሓደ ቀሺ ድማ ደው ኢሎም ከዘረኦም ሒዞም ጠጠው ኢሎም ኣለው። ንኣቅሽቲ ምክባር እተዘይጠቀመ ኣይጎድእን።

ኣብቲ መዕርፎ ነፈርቲ፡ ኣብ ቀዳማይ ናይ ጸጥታ መፈተሺ ነቑጣ ናይ ሓደ ተሳፋራይ ሻንጣ ይምርመር ኣሎ። መንፈስ መገሻ ብድልውነትን ህድኣትን ትንፋስ ይንፈስ።

እዚ እንርእዮ ዘለና ብዙሓት ባህላዊ መስቀላት ኣለው። እዞም መስቀላት ንመመላክዕን መጋየፅን እውን ይጠቅሙና እዮም። ኣብ ከባቢኩም ከ ከምዚ ዓይነታት መሰቀላት ኣለው ዶ?

እዚ ብናይ በዓል ስልማት ዝተመልአ ውቁብ ናይ ድግስ ኣዳራሽ የርኢ። እቲ ላዕላዋይብሕብራዊ ጨርቂ ዝተሸፈነ ኮይኑ ብዙሓት ኮኾብ ቅርጺ ዘለዎም መብራህቲ ይጥቀሙ። ኣብ ማእከል ድማ ብሰማያዊ መብራህቲ ዝተሰለመ መብራህቲ ዘለዎ ጠረጴዛ ኣሎ።

ደስ ዘብል ጽርግያ ስራሕቲ ህንጸት ይካየድ ኣሎ፡ ህጹጽነት ተሰሚዑ። ሰባት ኣብ መሬት ሓድሽ ኣስፋልት ኣብ ምንጻፍ ተጸሚዶም ኣለዉ፤ ናይ ጽዕነት መካይን ብድሕሪኦም ይስሕባ እሞ ነቲ ንጥፈት ይውስኸሉ። ኣብኡ ዝካየድ ንጥፈት ናይ ተግባራውነትን ትግሃትን ስምዒት ድማ ኣለዎ።

ዓብይ ህንፃን አብ እቱይ ካልኣይ ደብሪ ፍቅሬ ኩንሲፓኛ ባር እና ሬስትራንትን ዝብል ኣብ ፀሊም ኮይኑ ብብጫ ዝተፃሓፈ ኣብ ቅድሚኡ እንታይ ዓይነት መኪና ኣላ?

ብጫን ጸሊምን ጽንጽያ/ፋንጣ ተመን ናይ ገዛእ ርእሱ ክቢ ክንፊ ዘለዎ ተራእዩ ኣሎ። ንእሽቶን ኣዝያ ጽብቕትን መሓዛ ጣንጡ ኮይና፡ ተፈጥሮኣዊ ጽባቐ ዝመልኣ እያ።

ኣብቲ ድኳን ዘሐጉስ ትርኢት፡ ብጽፉፍ ዝተዓሸገ ዕሹግ ፓስታ፡ ቀይሕ ምልክት ዘለዎ ‘ሮማ ፓስታ’ ዝብል ጽሑፍ ዘለዎን ብኢትዮጵያዊ ቀለም ዝተሸፈነን። ናይ ስድራቤት ምግቢ ንምድላው ድሉው ዝኾነ ጽሬት ዘለዎ ፍርያት እዩ።

ኣብ በሪ እዚ ገዛ ብሽክሌታን ናይ ስፌት መኪናን ምስሊ ይርአዩ ኣለዉ፡፡ እዞም ምስሊ ኣብዚ ዝሽየጣ ብሽክሌትን ናይ ስፌት መኪና ኣለዋ ማለት እንተይኮነ ኣይተርፍን፡፡

ኣብቲ ምስሊ እንሪኦ ዘለና ዓብይ ህንፃ ዘይተመለአ ኮይኑ ኣብ ጥቅኡ ድማ ናይ ሞኖርያ ተሰሪሑ ዝፀነሓ ገዛ ንርኢ ኣለና። እቲ ዘይተመለአ ገዛ መዓዝ ክምላእ ይኮን?

ካብ ዕንጨይቲ ዝተሰርሐ መደያይቦ ዘርኢ እዩ። እቲ መደያይቦ ኣብ ጽቡቕ ቅርጺ ዘለዎ ኮይኑ ብቐለም ዝተቐብአ ውድእቲ እዩ። እቶም ደረጃታት ዕንጨይቲ ዝረገጹ እዮም። ኣብ ስእሊ ዘሎ መደያይቦ ካብ ምንታይ ዓይነት ዕንጨይቲ ዝተሰርሐ ይመስለኩም?

ኣብቲ ስእሊዓቢይ ዕንጨይቲ ማዕጾ ዘለዎ ህንጻ ኣሎ። እቲ ማዕጾ ኣብ ሓያሎ ክፋላት ዝተኸፋፈለ ኮይኑ፡ ኣብ ዝተፈላለየ ነጥብታት ኣብ ጎድኑ ንኣሽቱ ናይ ዕንጨይቲ ማዕጾታት ኣለዉ። ኣብ ቅድሚት ሰማያውን ቀጠልያን ፕላስቲክ መንበር ኣሎ።

ሎሚ ናይ ከተማ ነበርቲ ዳርጋ ኩሎም ናይ ኤለክትሪክ ምድጃ እዮም ዝጥቀሙ፡፡ ኣብዚ ሕዚ እዋን ፈሓም ክቡር ብምዃኑ እዚ መሳርሒ ምጥቃም ኣገዳሲ እዩ፡፡

ጽብቕትን ጨጉራ ብናይ ገጠርን ብጽቡቕ ዝተሰርሐትን ቅዲ ጸጉሪ ርእሲ ንእስቲ ትረአ። ጸጉራ ብጽፉፍን ጽቡቕን ቅዲ ዘለዎ ኮይኑ፡ ብዕምባባ ዝመስል ሽልማት ዝተሰለመ እዩ። ከም ንእሽቶይ ኮኾብ እናደመቐ ናይ ቁልዕነት ሓጎስን ግርማን ትርኢት የመልክት ኣሎ።

እዚ አብ እስክሪን እንምልከቶ ዘለና ምስሊ ካብቶም ንናውቲ ትምህርቲ አገደስቲ ዝኮኑ ከፍ መበሊ ዝጠቅሙ ነገራት ሓደ ዲስክ ዳተብሃለ ይፍለጥ::አብዚ ግን ዝተሰባበሩ ዲስክ ኢና ንምልከት ዘለና::

ኣብ ኣካላትና ዝለዓል ናይ ውዑይ ስምዒት ኣሎ፤ ሓንቲ ፍቕርቲ ሰበይቲ ዓባይ ኣዲኣ ብፍቕሪ ኣብ ሕቑፋ ክትሕዛ ትርኢ። ነታ ክፍሊ መሊእዋ ዝነበረ ውዑይነትን ናይ ሓደነት ስምዒትን ፍቕርን ሸውዓተ ብንጹር ይግለጽ።

ኣብዚ ምስሊ ኣግልግል ይርአ ኣሎ፡፡ ደስ ብዝብል ብሕብራዊ ሃሪ ዝተሰርሐ እዩ፡፡ እዚ መገልገሊ ከም መቐመጢ ምስ ምግልጋሉ ንገዛ መመላክዒ እውን ይጠቅም፡፡

እዚ ዓብይ ፋብሪካ ወይ ድማ መፍረይ ናይ ዝኾነ ነገር እዩ ዝንሄ ፡ ብርክት ዝበሉ ማሽናት ወይ ድማ መሳሪሒታት በቢረድፎም ተተኾሎም ኣለዉ ፡

ኣብዚ ምስሊ ሕጃብ ዝገበረ ደቂ ኣነስትዮ ማሕበረሰብ ሞስሊም ሰልፊ ይገብራ ዘለዋ ይመስላ፡፡ እዚ ሰልፊ እንታይ ሕቶ ዘለዎ ምዃኑ ግን ኣይፍለጥን፡፡

ካብ ዕንፀይትን ካብ ቆርበትን ዝተሰርሑ ናይ ቤተ-ክርስትያን ኣቁሑት ኣለው። ንኣብነት፦ ናይ መስቀል፣ መፅሓፍ ቁዱስን ዝበሉ እዮም። መፅሓፍ ቁዱስ ኣብ ገዛይ ክህልውኒ ደስስስስስስስስስስስ! ይብለኒ።

ቡና ቡና እተፍልሕ ቀያሕ ሰበይቲ ቆፃል ዙርያ ተከዲና ቡዙሕ ሕብራዊ ፈናጅል ገይራ ቡና እናቀድሐት ትርከብ፡፡ አብቲ ፈናጅል ጥቃ ቀይሕ ናይ ዕጣን መጠሻ አለዎ፡፡ ቡና ምፍላሕ ትፈትው ዶ?

እዚ ጻዕዳ ባህላዊ ክዳን ዝተኸድነ ጉጅለ ብሓደ ትርኢት ንባህልን ስድራቤታዊ ክብሪን ይውክል፤ እቲ ብቐይሕን ቀጠልያን ጌጽ ዝተሰለመ ጻዕዳ ክዳን ነቲ ተፈጥሮኣዊ ጽባቐ የዕብዮ።

ፅቡቕ ባህላዊ ክዳን ምስ መቐነቱ ተኸዲና ጠጠው ዝበለት ክትፅብቕ እቲ ኽዳን ጥበብ ይበሃል ግን ምስቲ ኽዳን እዚ ቑኖ ኽትቑነን ነይሩዋ ።

እዚ ኣብ ክፉት ቦታ ብሎክ ምፍራይ ማሽን ተተኺሉ ይርአ። ብጸጋም መስመር ምውጻእ እምኒ-ሓጺን ክህሉ ከሎ ብየማን ድማ ሰማያዊ ብሎክ ዝጭፍልቕ ማሽን ኣሎ። ብዙሓት ክፍልታት ብሎክ ብዝተወደበ መንገዲ ኣብ መሬት ተሰሪዖምን እዮም። እዚ ንሓደ መስርሕ ንግድን ምፍራይን ዝገልጽ እዩ።

እዚ ብሐምላይ ሕብሪ ዝተሸፈነ መጽሓፍ ብኽብሪ መላእኽቲ ዝተኸበበ ስእሊ ድንግል ማርያምን ውላዳን ዘርኢ እዩ። ኣብ ዙርያኡ ዝተሰፍየ መንፈሳዊ ምልክት ኣብ ሓደ ገጽ ይራኣዩ ኣለው። ኣብ ላዕሊ ብብጫ ቀለም ዝተጻሕፈ ጽሑፍ ኣሎ፡“መጽሓፍ ሕይወት ኣዴና ቅድስት ማርያም” ይብል።

እዚ ኣብ ሕብራዊ ቦታ ባህላዊ ሳዕስዒት ይንቀሳቐስ ዘለው ሰባት ዘርኢ ምስሊ እዩ።፣ ኣእዳው ብሰላም ተሰሪዖም ከም ከበሮ ይለዓሉ ኣለው። ጸኒሑ፡ ሕብራዊ ህዝቢ ብሓጐስ ይጥምት ኣለው።

ደስ በሃሊ ባዴላ ይርአ ኣሎ፡፡ ባዴላ ንመጥበሲ ወይ ንመቐጭቀጪ ወይ ድማ ንመቕለዊ ይጠቅም፡፡ ኣብ እንዳ ኽሽነ ክርከቡ ካብ ዝግብኦም ንዋት ድማ ሓደ እዩ፡፡

ኣብዚ ምስሊ ዘለዉ ገባር ወላዲ ናይ ድንች ምህርቲ የርእዩ ኣለዉ፡፡ እዚ ድንች ብፅቡቕ ኩነታት ዝፈረየ እዩ፡፡ ይበል ዘብል ዓይነት ፍርያት እዩ፡፡

ብዙሓት ሰባት ኣብ ዝኾነ ክብረ በዓል ብቀይሕን ብፃዕዳን ሕብር ዘለዎ ባንዴራ ዝመስል ዝተዓጀበ በዓል የክብሩ ኣለው፡፡ ኣብ ምንታይ ክብረ በዓል ዝኽበር ይመስለኩም?

ኣብ መሬት ዝተረኽበ ታሪኻዊ ኣዕጽምቲ ደቂ ሰባት ኣብ ዝነቐጸ ኩነታት ተሰቒሉ ይርከብ። እዞም ኣዕጽምቲ እዚኦም ናይ ዘመናት ታሪኽ መሰኻኽር እዮም፤ ዛንታ ኣመጻጽኣ ኣካልን ታሪኽ ህይወትን ይነግሩ።

ቅኔ ማህሌት ዝበሃል ናይ ቤተ ክርስቲያን ውሽጢ ክፋል ኣብኡ ብዝቕመጡ ንዋየ ቅድሳት ምኽንያት ተፈልዩ ይፍለጥ፡፡ እዞም ንዋየ ቅድሳት እንመን ይበሃሉ?

ኣብ ሓድሽ ዝተጸረገ ጽርግያ ሓንቲ ናይ ጽርግያ ህንጸት ማሽን ብግቡእ ክትሰርሕ ትረአ። ኣብ ጥቓኡ ድማ ሰራሕተኛታት ብትግሃት ክቆጻጸሩ ይረኣዩ። እቲ ንጡፍን ግብራውን መዳይ ናይቲ ስራሕ ንእሽቶ ተስፋ ይህብ።

እዚ ካብቶም ንመነቅሒ እንጥቀመሎም ሓደ ቡና እዩ አብዚ ድማ በ በራድ ዝፈለሐ ንምለከት ኣለና ።ካብቲ አብ ከባቢና ዝለመድናዮ ወፃኢ እዩ ንምልከት ኣለና?

ኣብቲ ስእሊሓንቲ ጓል ኣንስተይቲ ሞዴል ኣብ ወሰን ፋሽን ክትከይድ ትርአ። ክዳና ጸሊም ኮይኑ፡ ኣብ ውሽጡ ዘመናውን ፈጠራውን ዲዛይን ኣለዎ። እቲ ክዳን ልዑል ኢድ ዘለዎን ኣብ ቅድሚት ትሑት ቁርጽራጽ ዘለዎን እዩ። ልዑል ደረጃ ሞዴልን ዘርኢ እዩ።

ኣብ ሳይንስ ዓለም ዝተፈተላለዩ መለኺዒታት እንትህልው ኣብኣቶም ድማ እቲ ሓደ ናይ ሙቀት መለክዒ እዩ። እዚ መለክዒ ናይ ሙቀት መጠንና እንልክዓሉ እዩ። ኣብ ግዛና ከምዚኦም ዝበሉ ኣናእሽተይን ቀለልትን መለክዒታት ክህልው ይፈትው።

ካብ ድሙቕ ቡናዊ ቆርበት ዝተሰርሐ ረጒድ ናይ መስኮት ኮፍ መበሊ ምስ ተነጻጻሪ ሕብሪ ይርአ። እቲ መቐመጢ ቅልጽም ጽኑዕን ገፊሕን ኮይኑ፡ እቲ ትሑት ፕሮፋይል ድማ ምቹእን ዘዛንን ስምዒት ይህብ። ዋላ እኳ ንእሽቶ እንተኾነ፡ንኽትዛነየሉ ምቹእ ቦታ ይመስል።

እዚ እንምልከቶ ዘለና አብ ቀብሪ ዝተአከቡ ብበዝሒ ህዝቢ ዝተአከበ ኮይኑ አብ ቅድሚት ድማ መናእሰይ ሒዞምዎ ዘለው ድባብ እናተባህለ ዝፍለጥ እዩ።

ኣብ ሓደ ካብ ከውሒ ዝተፈልፈለ ገዳም ዘለው ቀሺ ኣብ ርእሶም መጠምጠሚያ ገይሮም ኣብ ዝተፈልፈለ ከውሒ ዘሎ መስኮት ርእሶም ኣቅልቅል ኣቢሎም መፅሓፍ እናኣንበቡ ኣለወ፡፡

ካብ ሓፂን ዝተሰርሐ ናይ ማይ መጠራቐሚ ዝመስል ገንኢ ይርአ ኣሎ፡፡ ዙርይኡ ድማ እምንን ቆፅለመፅልን ኣለዉ፡፡ እቶም ኣብ ዙሪኡ ዘለዎ ነገራት ምፅራግ እቲ ንብረት ንኸይምርት ዝከላኸሉሉ ዶ ኣይመስለኹምን?

ዋይን ዝበሃል መስተ ናብ መስተዪ ኣቕሓ እንትቅዳሕ ንርኢ ኣለና፡፡ ዋይን ሕብሩ ቀይሕ ወይ ፃዕደ ክኾን ይኽእል፡፡ ዋይን ካብ ምንታይ ከምዝስራሕ ትፈልጡ ዶ?

ሓደ ክቡር ትርኢት ባህላውን ዘመናውን ኣከዳድና ዝተኸድኑ ሰባት ዘርኢ እዩ። ሓደ ሰብኣይ ግራጭ ሱፍ ጻዕዳ ስረ ተኸዲኑ፡ ኣእዳዉ ኣልዒሉ ንሰላምታ ደው ኢሉ ይርከብ። ብድሕሪት ብብርሃን ዝተመልአ ትርኢት ኣሎ፣ ናይ ስርዓትን ክብርን ስምዒት ዝፈጥር።

ብጣዕሚ ንኽትሪኦ ዘፍርሕ ሓደ እንስሳ ኣብቲ ጫካ ክዘውር ይረአ። ብዝባጉ ሓዊ ዝወፅእ ዘሎ ይመስል ከምዚ ዓይነት እንስሳ ሪኤኳ ኣይፈልጥን....ከፍርሕ... ናቱ መንገዲ ዝኽተል ሓያልን ተፈጥሮኣዊን ሓይሊ ኮይኑ ይስምዓካ።

እዚ ዕዳጋ ናይ ጫማ እዩ ግን እቲ ጫማ ሓደ ዓይነት ሞድ እዩ እንሄ ፡ መሸጢ ቦቱኡ ድማ ሹቕ ባራታት እዩ ዝመስል ።

እዚ እንርእዮ ዘለና መብርሂ መብራእቲ እዩ። ሽሙ ድማ ላምባዲና ይባሃል። ላምባዲና ኣብ ፀልማት ግዜ ብጣዕሚ ዝጠቅመና መብርሂ እዩ። ኣብ ከባቢኩም ከ ታይ ተባሂሉ ይፅዋዕ?

እዙይ ሊፕስቲክ ይበሃል ጥቐሙ ድማ ንከንፈር መልከይ ወይ መማላኽዒ ይኸውን፡ ምስቲ ዝተኸደንካዮ ዓይነት ክዳን ዝመሳሰል ወይ ድማ ምስ ናይ ገፅካ ሕብሪ ዝኸይድ ትለኪ ማለት እዩ ።

ኣያት ኣክስዮን ማሕበር ዝብል ፁሑፍ ዘለዎ ናይ ሓደ ማሕበር ኣርማ እንትከውን እዚ ኣርማ ናይ ትካላት፣ እምነታት፣ ፖሎቲካታት ናይ ውልቀ ትካላት መግለፂ ምልክት እዩ።

ማሽናት፡- ብኤሌክትሪክን ብዋንዋልን ካብ ዝሰርሑ ናይ ስነ-ህንፃ ማሽናት ሓደ ሚክሰር ማሽን እያ፡፡ እዚኣ ኣብ ክንዲ ብዙሓት ሰራሕተኛታት ተሪኪኣ ክትሰርሕ ስሚንቶ ተቡኩዕ እያ፡፡

ኣብ መሬት ዝተቐመጠ ዓቢ ናይ እምኒ መንበር ይረአ። እቲ እምኒ ዘመናዊ፡ ጸቢብ ብኢድ ዝተቐርጸ ዘይኮነስ፡ ተፈጥሮኣዊ ዓይነት ዕንጸይቲ እዩ። ኣብ ከባቢኡ ዘሎ ደረቕ ሳዕርን ፍኹስ ዝበለ መሬታዊ ሕብርታትን ናይ ቅሳነትን ባህላዊ ምዝንጋዕን ስምዒት ይፈጥር።

መበል 23 ዓብዪ ጉያ ኣብ ኢትዮዮጵያ እንትዛዘም ይርአ ኣሎ፡፡ እዚ ጉያ ንምርኣዩ ደስ በሃሊ እዩ፡፡ ኣብዚ ጉያ ምስታፍ እማ ካልእ ነገር እዩ፡፡

ክራር ዝበሃል ባህላዊ ናይ ሙዚቃ መሳርሒ ኣሎ፡፡ እዚ መሳርሒ ብቐሊሉ ክስራሕ ዝኽእል እዩ፡፡ እዚ መሳርሒ ካብ ምንታይን ካብ ምንታይን ይስራሕ?

ስባይ ፣ ሰበይቲ ፣ ቆልዓ ኮይኖን እና ቆልዓ ኮፍ ኢላ እታ ሰብይቲ ሓብሻ ክዳን ጌራ ካባ ደሪባ ደው እት ስባይ እጀ ጠባብ ጌሩ ክላሽን ሒዙ ንፀላ ጌሩ ኣሎ።

ኣብ ፕላስቲክ ቦርሳታት ዝተዓሸገ ጻዕዳ ዱኹዒ ብቐሊሉ ይርከብን ይእከብን እዩ። ንመሸጣ ድሉዋት ዝኾኑ ኣቑሑት ገዛ ኮይኖም ይረኣዩ፤ ንኣጠቓቕማ ድሉው ዝኾነ፡ ንጥቕሚ ድሉው ዝኾነ ቅድሚኡ ዝተዓሸገ ፍርያት ይስመዓካ።

ካብቶም ቀዳሞት ናይ ኢትዮጵያ ፌደራላዊ ሪፐብሊክ መራሕቲ ዝነበሩ ክቡር ፕሬዚደንት ግርማ ወልደጊዮርጊስ ኮይኖም ኣብ እዋን ስልጣኖም ንኹሉ ማሕበረሰብ ክሳብ ዕለተ ሞቶም ንህዝቦም ብቕንዕናን ብትግሃትን ዘገልገሉ ቅኑዕ መራሒ ኔሮም።

ብብዙሕ ሕብሪ ዝተመልአ ድኳን ፍረታት ይርአ። ኣራንሺ፡ ለሚን፡ ቱፋሕን ካልእ ፍረታትን ኣብ መሶብ ተሰቒሉ ብዝተሓዋወሰ ኣገባብ ተሰሪዑ፡ ንመብዛሕትኡ ቦታ ምሉእ ብምሉእ የብርሆ። ብድሙቕን ሕጉስን መልክዕ ዝተመልአ እዩ።

ጻዕዳ ሕብሪ ዘለዎም፡ ልዑል ድምቀት ዘለዎም፡ ሑቡባት ጫማታት ደቂ ኣንስትዮ ኣብ ልስሉስ መድረኽ ተቐሚጦም ኣለዉ። ኣብ ዙርያ መንበርን ቀለቤትን ብሩር ሉል ጌጣጌጥ ፍሉይ ምትንኻፍ ይውስኽ፤ እቲ መልክዕ ብጽሬት ሕብርን ጽባቐ ቅርጽን ዝተመልአ እዩ።

ሜስ ኣብ ባህሊ ኢትዮጵያን ኤርትራን ልዑል መስተ እዩ። መዓር፡ ማይን ቆጽሊ ጌሾን ዝስራሕ ባህላዊ ወይኒ ሚድ ኮይኑ፡ ሓደ ካብቶም ዝበዝሑ ተፈተውቲ ኣልኮላዊ መስተታት እዩ። ብበዓላትን ሃይማኖታዊ ስነ-ስርዓትን ዝቐርብ ኮይኑ፡ናይ ሓጎስን ፅምብልኣቀባብላን ልምድን ልምድን ስምዒት ይፈጥር።

አብ ሃገርና ዝተፈላለዩ ዓይነት ዝራእቲ ዝቦቁሉ ኮይኖም ካብአቶም ሓደ ድማ እዚ እንሪኦ ዘለና እዩ። ዝራእቲ መዓዘ ወቅቲ ከም ዝዝራት ትፈልጡ ዶ

ክልተ ደርቢ ዘለዎ ዘመናዊ መልክዕ ዘለዎ ህንጻ ኮይኑ፡ ብቕድሚት ሰማያዊ መስኮት ኣለዎ። ደጋዊ ትርኢት፡ ኣብ ቅድሚ እቲ ቤት መግቢ ዕንጨይቲ ሓጹር ኣሎ። ሓንቲ ቀያሕ ሞተር ሳይክል ደው ኢላ ኣላ።

ሃገራት ነናይ ባዕለን ፍሉይ ዓይነት መለለዪ ባንዲራ ከምዘለወን ይፍለጥ፡፡ ኣብ ናይ ኢትዮጽያ ባንዲራ ዘለዉ ሕብርታት ብቕደም ሰዓብ እንታይ እንታይ ይበሃሉ?

ኣብታ ጸላም ለይቲ፡ ከም ሓዊ ኣንበሳ እናጓህረ እምባ ይቕልቀል። እቲ ኣብ ማእከሉ ዘሎ ዝነድድ ቀይሕ ቀለም ከም ንፋስ ይንቀሳቐስ፤ መስተንክርን መስተንክርን መልክዕ፡ ሓያል ምርኢት ሓይሊ ተፈጥሮ ይመስል።

እዚ አብ እስክሪን እንምልከቶ ዘለና መስታወሻ ንምልከት አለና ዝተፈላለዩ ሕብሪ ንምልከት አለና ን መፅሐፊ ንመስእሊ ንጥቀመሉ አብ ዝተፈላለዩ ኦፊስ ቤሮታት ንምልከት አለና::

እዚ ብቡዙሕ ነፋሒቶን ብኣርቴፊሻ ዕምበባን ዝተመላኸዐ ንዝኾነ በዓል መኽበሪ ወይ ዝግጅት ዝተዳለወ ቦታ ወይ ገዛ እዩ፡፡ ንስኹም እዚ ገዛ ንምንታይ ዓይነት ዝግጅት ዝተዳለወ ይመስለኩም?

እዚ ጎቦ ይባሃል ኮይኑ ኣብ ከባቢ ትግራይ ዝርከብ እንትከውን ትሕት ኢሉ ድማ ዝተፈላላዩ ኣትክሊት ወይ ዕፃዋት ዝርከብ እንትኮን ጎቦ ማለት ካብ ሓያል ንፋስ ከም ሓያል ማይ ዝካላክል እዩ።

እዚ ቦታ ብእማን ዝተኸበበ ኮይኑ ሓፃውን አነሆዎ እዚ ቦታ አበይ ይከወን? ንምንታይከ ባንዳራ ትግራይ ብአናእሽተየ ዝተቀረፀ ኮይኑ ብበዝ ዝተዘርገሐ ኾይኑ ሰባት ድማ አፈቲ በሪ 3ተ ሰባት ጠጠው ኤሎም ንምንተይ?

ቀይሕ ዲጂታላዊ ማልቲሜተር ይርአ። ምስኡ ዝተኣሳሰሩ ቀይሕን ጸሊምን መሪሕነት ኣለዎ። ኣብቲ ድስፕሊን “0.19” ዝብል ቁጽሪ ይርአ፣ እዚ ድማ ልክዕነትን ትንተናን ዘርኢ ቴክኖሎጂካዊ ጽባቐ እዩ።

ዕንጨይቲ መስቀል ባህላውን ሃይማኖታውን ምልክት ኢትዮጵያ እዩ። እዞም መስቀላት ከም መዘከርታ ዝሽየጡ ኮይኖም፡ ብባህሊ ሰዓብቲ እምነት ክርስትና ከም ምልክት መንነት ኣብ ክሳድ ይለብሱ ወይ ድማ ካህናት ንበረኸት ይጥቀሙሉ።

እዚ ተክሊ እዚ ክፅብቅ ተደርዲሩ ኣሎ። ቡዙሓት ዓይነታት ተክሊ ድማ ንርኢ ኣለና። ካብዚኦም ኣነ ዝፈትዎ ሓደ ካብኣቶም ተክሊ ማንጎ እዩ።

ፍርቂ ገጻ ወርቃዊ ጸጉሪ ዘለዋ ሰበይቲ ትርአ። ስቕ ኢላ ዓበይቲ ናይ ወርቂ ሽምዓታት ዝለበሰት ትመስል፤ ኣጠማምታኣ ብተስፋን ጽባቐን ዝተመልአ እዩ።

እዛ ሙዚቃ መሳርሒ ሳክስፎን ትበሃል፡፡ ነዛ መሳርሒ ዝፃወት በዓል ሞያ ድማ ሳክስፎኒስት ይበሃል፡፡ እዛ ናይ ጥሩምባ ዓሌት ዝኾነት መሳርሒ ድምፃ ምቁር እዩ፡፡

ሓረስቶት ኣብ እዋን ክረምቲ ነቲ መሬቶም ብዘራእቲ ይሽፍንዎ። ድሕሪ 3ተ ወይ 4ተ ወርሒ እቶም ዘራእቲ ኣብ እዋን ቆውዒ ምስ ደረቁ ሓፂዶም ናብ ዓውዲ ቦታ ይወስድዎ።

እዋይ! ክበዝሑን ክጥዕሙን ተክሊታትን ፍራምረን አብ ቅዱስ ኡራኤል ፅሟቅ ቤት ተደርዲሮም አለው፡፡ ንአብነት ከም አቨካዶ፣ ሙዝ፣ አራንሺ፣ ዱባ፣ ፓፓዮ፣ ጎመን፣ ቀይሕ ሽጉርቲን ኮሚደረን እዮም፡፡

ኣብ መንጎ እቶም ህዝቢ ደው ኢሎም፡ ፍሉይን ባህላውን መውጽኢ ይርእዩ። ሰብ ኣብ ርእሱ ዓቢይ እምኒ ተሰኪሙ መንፈሳዊ ድምጺ ይዛረብ፤ እቶም ኮፍ ኢሎም ዘለዉ ሰባት ብኣቓልቦ ክዕዘቡ ይረኣዩ። ናይ መንፈሳዊ ክብርን ናይ ማሕበረሰብ ስምዒትን ኣየር ይዝርጋሕ።

እዚ ኣብ ጻዕዳ መንደቕ ዝተሰርዐ ጉጅለ ባህላዊ መስቀላት፡ ቀለልቲ ሕብሪ ዝተኸድኑ ሰባት ኣብ ቅድሚት ደው ኢሎም ኣለው። ደስ ዘብል ትርኢት፡ ባህላውን መንፈሳውን ጽባቐ ብንጹር ዘርኢ እዩ።

ኢትዮጵያ ኣብ ዓድዋ ንዝረኸበቶ ዓወት ዝዝክር ጋዜጣ ኮይኑ፡ ስእሊ ንጉስ ሚኒሊክን ንጉስቲ ጣይቱን ብጐሊሑ ተቐሪጹ ይርከብ። እዚ ድማ ዓሚቝ ስምዒት ሃገራውነት፡ ታሪኻዊ ሓበንን ጅግንነትን ናይቶም ነገስታት የርኢ ።

እዚ ስባይ ኣብ ወንብሩ ኮፍ ኢሉ ኣሎ ኣብ ድሕሪቱ መደርደሪ ወረቀትን ወረቃቅትን ኣሎ ክዳኑ ሱፍ ፣ሸሚዝ፣ ብክርባትን ጌሩ ዘሎ ሽሙ መን ይበሃል?

እዚ ናይ መስተ ቤራ ዝባሃል እንትከውን ዝተፈላለዩ ከም ዓመት ቆልዓ ፣መርዓ ፣ክርስትና ንዝተፈላለ ጉዳያት ዝውዕል ንመዛናግ እውን ዝጠቅም ኮይኑ ሽሙ ድማ ቅድስ ጀወርግ ቤራ ይባሃል።

መዚቃ ካብቶም መግለፅታት ናይ ሓጎስን ሓዘንን ኮይኑ ኣብዚ ዘለው ሳዕሳዕትን ግና ናይ ሓጎስ እዮም ዝስዕስዑ ዘለው። ኣብዙይ ዘሎ ሙዚቀኛን ሳዕሳዕትን እንታይ ብዝብል ደርፊ እንዳሳዕስዑ እዮም ?

ፍርቂ ዝገፃ ሓንቲ ወላዲት ካብቶም ኣብ ውሽጢ ትገራይ ካብ ዝርከቡ ቆኖታት ሓደ ዝኮነ ቁኖ ፅርግያ እናተባህለ ይፅውዓ። ኣብታ ሓንቲ እዝነን እታ ላዕለወይቲ እንታይ ትብሃል?

ናይ ኤርትራ ባንዴራ ትርአ ኣላ፡፡ ኤርትራ ሓዳሽ ሃገር እያ፡፡ እዚ ባንዴራ ምስዛ ሃገር ዘለዎ ታሪካዊ ዝምድና ፍቕሪ ሃገር ንክቕፅል ኣገዳሲ እዩ፡፡

እዚ ደፍተር እዩ፡፡ ደፍተር ብኣብዝሓ ተመሃሮ ዝጥቀሙሉ ናይ ፅሕፈት መሳርሒ እዩ፡፡ ደብተር ዘይብሉ ተመሃራይ ትምህርቲ ክመሃር ኣይኽእልን፡፡ ስለዚ ክሕገዝ ኣለዎ፡፡

ኣርማ ናይ ኢትዮጽያ ኤሌክትሪክ ሃይል ዝኮነ ብ ቆፃል፣ ፃዕዳ፣ ቀይሕን ናይ ኣረው ዝመሰል ምልክት ኣብ ፃዕዳ ቻርት ስም ናይቲ ድርጅት ብ ኣማርኛን ኢንግሊዝን ዘለዎ እዩ።

እዞም ንሪኦም ዘለና ሰብ ዶክተር ደብረፅዮን ገብረሚካኤል ይበሃሉ፡፡ ካብ ፌደራል ብምምፃእ ናይ መንግስቲ ክልል ትግራይ ፕረዚደንት ኮይኖም ዝሰርሑ ሰብ እዮም፡፡

እዚ እቲ ብርሃን በቲ ክቢ ዕንጨይቲ ዝተሰርሐ ላቲስ ብድሙቕ ይደምቕ ኣሎ። እቲ ድሙቕ ሕብሪ ዘለዎ ድሕረ ባይታ ነቲ ቦታ ዘመናዊነትን ልምድን ደስ ባሃሊ ትርኢት ይህቦ።

ብጣእሚ ደስ ዝብልብል ናይ ልምዓት ቦታ እዩ ዝረኣይ ዘሎ እቲ ቦታ ኣብ ወሰን ከተማ እዩ ዝመስል ፡ ንኽጉብንዩ ዝመፁ ሰባት ጠጠው ኢሎም ይሪኡዎ ኣለዉ ይመስሉ ።

ፀሊም ዝመስል ሕብሪ ዝሓዘ ጥርሙዝ ኣብ ልዕሊኡ ድማ ፃዕዳ ወረቀት ዘለዎ ኮይኑ ብፀሊም ዝተፅሓፎ እዮ። ካብ ውሽጡ ድማ ቀይሕ ማለት ዋይን ዝብሃል ዝስተ ኣልከላዊ መስተ ዝሓዘ እዩ።

እዛ እንሪኣ ዘለና ካብ ናይ ገዛ ንብረት ሓንቲ እንትከውን ሽማ ድማ ፋንስ ትበሃል ኮይና ፃዕዳ ላባ መሊእካ መብራህቲ እትህብ እያ። ፋኑስ ትፈልጡ ዲኩም?

ላምባን መንኰርኰርን ዘወሃህድ ምልክት ይረአ ኣሎ፡ ምልክት ኣተሓሳስባን ፈጠራን ተራእዩ ንኸንፀባርቕ ዝተሰርሐ ይመስል፡፡ እዚ ሓይሊ ፈጠራን ቴክኖሎጅን ዘርኢ ድማ እዩ።

ብተፈጥሮን ብሰብን ክንክን ክበቁል ዝክእል ዓይነት ተክሊ እዩ ። ኣጎል ንዝተፈላለዩ መድሓኒታት ብምዕጣቅ ይኩን ናብ ሓዊ ኣትቲካ ብምትኻኽ ክንጥቀመሉ ንክእል። ግን ባህላዊ ሕክምና እኮ ብጣዕሚ እዩ ጎዳኡ ስለዚ ተጠቀቅ/ቂ!

ሓደ ልኡኽ ኣብ መድረኽ ዓብይ ኣኼባ ሓይሊ ኣፍሪቃ ኮፍ ኢሉ፡ ናይ ወረቐት ሰነድ ብጥንቃቐ ከንብብ ይርአ። ንዕብየት ሓይሊ ኣፍሪቃ ዘመልክት ብልጭታ ዝፈጥርን ድሙቕ ብርሃን ተስፋ ዘብርህን ድማ እዩ።

እዚ ባህላዊ ሐምላይ ሕብሪ ዝተለኽየ ጨርቂ ዘርኢ እዩ። ኣብ ልዕሊኡ ዝተተሓሓዘ ናይ ብሩር ጌጽ ኣለዎ፣ ኣብ ልዕሊኡ ዲዛይን ዘለዎ ክቢ ብሩር ዓንኬል ኣለዎ። ። እዚ ንጽባቐ ትውፊትን ሃብታም ስነ-ጥበብን ብንጹር ዘርኢ እዩ።

እዚኦም ኣቦና ኣቡነ ገብረመንፈስ ቕዱስ ምስ ኣነብሮም ኾይኖም ዘርኢ ምስሊ እዩ፡ ገብረመንፈስቐዱስ ፃዲቕ ኣናብር ይሕሽከርዎ ከምዝነበሩ ድማ ታሪክ ይነግረና እዩ ።

ብቐሊልን ባህላውን ኣከዳድናኦም ዝፍለጡ ሰለስተ ህጻናት፡ ተኸታቲሎም ደው ክብሉ ይረኣዩ። እቲ ድልዱል ኣጠማምታኦም ንቐሊልነት ህይወትን ተፈጥሮኣዊ ቅንዕና ቁልዕነትን ብቐሊሉ ዘንጸባርቕ እዩ።

ባዓል ደብሪ ዝኮነ ታሕተዋይ ፃዕዳ ሕብሪ ቀለም ዝተቀለመ ኮይኑ መስኮትን በርን ድማ ብቆፃልን ቀይሕን ሕብር ዝተቀለመ ሓደ ሰብ ፃዕዳ ነፀላ ዝተከደነ ኣሎ። እቱይ ቦታ እንዳ እንታይ ይመስለኩም ?

ካሳ ናይ ቢራን ልስሉስ መስተን መተሓዚ ኮይኑ ካብ ቦታ ናብ ቦታ ብመኪና ይኩን ብካልእ ክንቀሳቀስ ኮሎ ናይቲ መስተ ጡሩሙዝ ንከይስበርን ንከይጋጨውን ድማ ይጠቅመና።

ወይ ግዜ! ቴክኖሎጂ ዝዓበየሉ እዩ፡፡ ፃዕዳን ሓመኩሽታይ ሕብሪ ዘለዋ ሮበት ፃዕዳ ሕብሪ ዘለዎ ሰራሚክ /ምድሪ ቤት ብማሽን ገይራ እናወልወለት/እናፅረየት ትርከብ፡፡ አብቲ ሰራሚክ ፃዕዳ ዕንፀይቲ ዝተሰርሐ ዓራት ማስቲካ ሕብሪ ከርቢሌቶ ተሸፊኑ ይርከብ፡፡

ዓሰርተ ክልተ ፃሕዳ ሕብሪ ዘለዎም ፍንጃላት ምስ መሕበሪ ማንካ አብ ቡናማ ሕብሪ ዘለዎ ቦፌ ቡና ብበራድ እናተቀድሖም ይርከቡ፡፡ አብ መልክዐኛ እምኒ ዝተነፀፎ ቦታ እግሪ ሰብን ቆፃል ሕብሪ ዘለዎ ምድጃ ተወሊዑ ይርከብ፡፡ እግዚኦ እቲ ምድጃ ጉሂሩ፡፡

ዜና ኣውትር፡- ኣብ ትግራይ ካብ ዝርከቡ ናይ ዜና ማዕኸናት ሓደ ድምፂ ወያነ ኾይኑ ብመደብ ቋንቋ ትግርኛ ብዛዕባ ባህጊ ሰላም እንትመሓላለፍ የርኢ፡፡

እዞም ኣብዚ ፅርግያ ፖሊሳት ሰማያዊ ሸሚዝ ፣ዕንቆዋይ ስረን ቆቢዕን ተከዲኖ ናይ ፖሊስ ስልጠና ኣብ ኣስፋል ወፂኦም እንዳሰልጠኑ እዮም ዘለው ዝተፈላለዩ ዓይነታት መሳሪሒታት እወን ኣለው።

ጥንታውን ጸቢብን መደያይቦ እምኒ ንቑልቁል ይወስድ። እቲ መናድቕ ካብ ተፈጥሮኣዊ እምኒ ዝተሰርሐ ኮይኑ፡ ነዊሕ ታሪኽን ሓይልን ዝብል ስምዒት ይህብ። እዚ ቦታ እዚ “ምስጢርን ጉዕዞን” ዝብል ስምዒት ይፈጥር።

ብፅቡቕ ዝተተሓዛ ኣባጊዕ ይርአያ ኣለዋ፡፡ ፅባቐአን ነዚ ዝገልፅ እዩ፡፡ ሓንቲ ሕጉስቲ ሰበይቲ ምስአን ትርአ ኣላ፡፡ ብሓቂ ደስ ዝብላ ጥሪት እየን፡፡

እዚ ናይ ቢጂኣይ ኢትዮጵያ ኣርማ እዩ፡፡ እዚ ትካል ናፋብሪካታት ቢራ ኢትዮጵያ ዳርጋ ኣብ ኢዱ ኣእትይዎን እዩ፡፡ ኣነ ነዚ ዳርጋ ከም ባዕዳዊ ግዝኣት እየ ዝወስዶ፡፡

ኣብ ኢትዮጵያ ካብ ዝትከሉ ቆዋሚ ተክሊ ሓደ ዝኮነ ቡና ተክሊ እንትከውን ናብ ወፃኢ ሃገራት ብዝተፈላለዩ ፅሬቶም ብዝሓለው ከምዝሽየጥ ትፈልጡ ዶ?

እዚ ሬስቶራንት ወይ ድማ መዕረፊ ኣጋይሽ እዩ፡ እቲ ጠረጴዛ ምስ መሸፈኒኡ ይኹን እቲ መቐመጢ ወንበር ብጣዕሚ እዩ ደስ ዝብል ናይቲ ባንኮኒ ቐለም 'ውን ደስ ይብለካ ።

ኣብ ሓንቲ ከተማ ኣብ ጎደናታት እትረአ መኪና፣ እቲ ቀንዲ ትኹረት ሕብራዊን ባህላዊን ዲዛይን ዝተቐብአ እዩ። እዚ ንጡፍ ስነ-ጥበባዊ ስርሓት ኣብ ግብራዊ መልክዕ ናይታ መኪና ፍሉይ ባህላዊ ምትንኻፍ ይውስኸሉ። ንጡፍን ባህላውን ሃዋህው እታ ከተማ ዘንጸባርቕ እዩ።

ሕዝቢ ኣብ ዝተኣከበሉ ኣደባባይ ዳሜራ ትነድድ ኣላ፡፡ ነዚ ስርዓት ብዙሕ ህዝቢ ኣብ ቦትኡ ኮይኑ እንትከታተሎ ይርአ ኣሎ፡፡ እዚ ስርዓት ደስ በሃሊ እዩ፡፡

ኣብ ለጥ ዝበለ ሜዳ ዓበይቲ ተክሊ ኣብቲ ከባቢ ዘለዎ ናይ ዩኒሴፍ ዝብል ብሰማያዊ ኣብ ፃዕዳ ቸንዳ ዝተፃሓፈ ዳስ ተሰሪሑ ሰባት ኣብ ደገ ኮፍ ኢሎም ኣለዉ።

እቶም ኣብ ቅድሚ እቲ ህንፃ ዘለዉ ደቂ ኣነስትዮን ደቂ ተባዕትዮን እቶም ሰለስተ ባህላዊ ከበሮ ሒዞም ከበሮ እናወቅዑ ኣለዉ፡፡ እቶም ክልተ ዓበይቲ ዓድን እታ ሓንቲ ጓል ኣንስተይትን ድማ ብናቶም ሙዚቃ ተመሲጦም ብጨብጨባ ተሓጓሶም ይገልፁ ኣለዉ፡፡

ዘመናውን ምቹውን ናይ ቤት ጽሕፈት መንበር ኣብ ተፈጥሮኣዊ ብርሃን ዘለዎ መደቀሲ ክፍሊ ደው ኢሉ ኣሎ፣ ከም መዕረፊ ቦታ ንኸገልግል ድሉው እዩ።

ህፃውንቲ ምሕብሓብ ዝብል ፅሑፍ ብፀሊም ሕብሪ ዝተፀሓፈ አብ ፃዕዳ ሕብሪ ዘለዋ ባንዴራ ብቀይሕ ሕብሪ ናይ ህፃን ስእሊ ዝተሰአላን እያ፡፡ ምሕብሓብ ቆልዑ አብ ከተማ አክሱም ብከመይ የገልግሉ?

እዞም ብዓይነቶም ሰለስተ ብመጠኖም ዝተፈላለዩ ናይ ደቂ ኣነስትዮ ጫማታት ብኣቀማምጦኦምን ብፅሬቶም ንዓይኒ ዕዳጋ ወይ ድማ ንገዛኢ ብዝማርክ ኣቀማምጣ ተቀሚጦም ኣለዉ፡፡

ብዘመናዊ ቴክኖሎጂ ጸዓት ዝተዓሸገ። ነዊሕ መስርዕ ሶላር ፓነላት ኣብ ምትሕንፋጽ ደው ኢሎም፣ ብድሕሪኦም ድማ ሓደ ዓቢ ናይ ንፋስ ተርባይን ብኹሉ ኣንፈት ይንሳፈፍ። ኣብ ቅድሚት ጻዕዳ ቴክኒካዊ መትሓዚ ኮፍ ኢሉ ነቲ ስርሒት ይከታተሎ።

ኣብቲ ነዊሕ መረባ እምኒ፡ ሰለስተ መንእሰያት ኣብ ኣፍደገ ሓደ ጥንታዊ ቤተ መቕደስ ደው ኢሎም፡ ናብቲ ኣኽራን ዝበዝሖ ቈላታት ዝጥምቱ ይመስሉ። እቲ ተፈጥሮኣዊ ኣረኣእያን እቲ ዘስክር ስኒት ናይቲ ስምዒት ይህብ።“ቁመትን ታሪኽን ብኣድናቖት ብሓባር ኮፍ ይብሉ።”

ክልተ ዕጡቃት ደቂ ኣንስትዮ ምስ ሙሉእ ወታደራዊ ዕጥቂ ይርአያ ኣለዋ፡፡ ናይዘን ደቂ ኣንስትዮ ኩነታት ኣብ ውሽጥኹም እንታይ ዓይነት ስምዒት ፈጢሩልኩም?

እዚ ጸሊም ናይ ቤት ጽሕፈት መንበር ኣብ ዘመናዊ ገዛ ኣብ ብርሃን ዝመልአ መሬት ደው ኢሉ ኣሎ፤ እቲ ዝሽክርከር ድሕሪትን መቐመጢ ርእስን ምቹእን ውቁብን እዩ።

ብእምኒ ዝተሰርሐ ገዛ ንእሽተይ መስኮት ዘለዎ መካበብይኡ ብእምኒ ኣብቲ ቦታ ተክልታት ዓበይቲን ንእሽተይን ምልእ ኢሉ ፅርግገያ መንገዲ ኢና ንርኢ ዘለና።

ኣብ ትሕቲ ሰማያዊ ደበናታት ዝርከብ ቀጠልያ እምባ ብጽባቐ ዝተመልአ መንፈሳዊ መድረኽ ኮይኑ ይረአ፤ ተፈጥሮኣዊ ህይወት ተኽሊ ምስ ጨና ዝናብ ይንሳፈፍ።

እዚ ኣልኮላዊ መስተ እዩ። እዚ ኣልኮላዊ መስተ ብሐራዊ ዝባሃል መፋለጢ ዘለዎ ኮይኑ ኣብ ክልል ኣምሓራ ድማ ይስራሕ። እዚ መስተ ድማ ኣረቂ ይባሃል።

ኣደ ናይ ወፃኢ ዜጋ ይረአ ኣሎ፡፡ እዚ ወዲ ሓደ ኢዱ ኣብ ጅቡኡ ጌሩ ኣሎ፡፡ እዚ ሰብ ፀጉሪ ርእሱ ልስሉስን ፅቡቕን እዩ፡፡ ንስኻትኩም? ንስኻትኩም ከ ብዛዕባእዚ ወዲ እንታይ ትብሉ?

ኣብ ጽሩይ መዓልቲ ተራ ገዛ ይርአ። ብሰማያዊ ዝተቐብአ ምልክት ኣሎ፣ ስእሊ እንስሳታትን ስም ናይቲ ቢዝነስን ተጻሒፉሉ ኣሎ። ብማእከል ክፉት ማዕጾ ብጸጋም ድማ ብረት ሓጹር ሒዙ ይርአ። ኣብ መሬት ኣእማን ፋሕ ኢሉ ኣብ ጥቓኡ ዓንዲ ኤሌክትሪክ ደው ኢሉ ኣሎ።

እቲ ስእሊ ሓደ ሰብኣይ ኣብ ናይ ጎደና መድረኽ ደው ኢሉ ዘርኢ እዩ። ጻዕዳ ክዳንን ጸሊም ጃኬትን ተኸዲኑ ኣሎ። ጻዕዳ ጫማ ተኸዲኑ ኣሎ። እቲ ከባቢ ምርኢት ፋሽን ዝካየደሉ ቦታ እዩ።

ብቀይን ፃዕዳ ሕብሪ ዝወቀበ ገዛን ኣሰራርሓ ናይ እቱይ ገዛ ብጣዕማ እዩ ደስ ዝብልን ስሓብን ናብ ፅርግያ ዝርኢ በርታት ዝሓዘን እዩ።

ምዕሩግን ምቹውን ውሽጣዊ ዲዛይን ዘለዎ ናይ ሆቴል ቤት ምግቢ ቦታ ዘርኢ እዩ። እቲ ወርቃዊ መብራህትን ውቁብ መንበርን ንዓማዊል ናይ ምዝንጋዕን ምቾትን ስምዒት ይህቦም። ኣብ ሆቴል ሆምላንድ ዝርከብ ባዶ መመገቢ ክፍሊ ዘርኢ እዩ።

ብቀይሕ ቀለም ኣብ ፃዕዳ ሰሌዳ ቁኦራ ዝብል ፅሑፍ ተፃሒፋ ይርአ፡፡ እቲ ናይ መጀመርታ ፊደል ብዓብይ ዝተረፋ ኣርባዕተ ፊደላት ድማ ብንእሽተይ ተፃሒፎም ንሪኦም፡፡

ኣብ ከባቢ ገጠር ዝነብሩ ማሕበረሰብ ንዕለታዊ መነባብሮ ዝጥቀምሉ ካብ ከፍቲ ዝርከብ ንምግቢ መብሰሊ ዝጥቀምሉ ዒባ ተጎድጒዱ ኣብ መካባብያ ዝተጠቅዐ ምዃኑ እዩ።

ኣብቲ ልዑል ፅሬት ዘለዎ ባነር ኢትዮጵያውያን ተምሃሮ ዘገልግላ ዩኒቨርስታት ኣርማ ተገይሩሉ ኣሎ። እቲ ኣብ ማእከል ዘሎ ብደቂቕ ፊደላት ዝተጻሕፈ መልእኽቲ፡ ዋጋ ፍልጠትን ትምህርትን ዘጉልሕ ኮይኑ፡ እቲ ቦታ ድማ ብተስፋ ዝመልኦ መንፈስ ትምህርቲ ዝተመልአ እዩ።

ጥርሙዝ ናይ በደለ ፍሉይ ቢራ ስቴንድ ብተኸታታሊ ተደራሪቡ። እቲ ወርቃዊ ሕብሪን እቲ ጽቡቕ ብርሃን ናይቲ ቢራን ንብዓት ሓጐስ የለዓዕል፤ ትውፊትን ክብርን ኢትዮጵያ ዘንጸባርቕ መስተ እዩ።

ዋየ! ዋየ! እንታይ እያ እዛ ኩላ መኪና ሓደ ብትምርዖት ኩሉን ይኩሓላ ድዩ ዝበሃል? ኣብዚ ዘለዋ ፃዕዱ መካይን ንዞም መርዑ እንዳዓጀቡ እዮም ዘለው።

ብጣዕሚ ድሙቕን ሕጉስን ናይ ልደት ድግስ ሽልማት እዩ። ምሉእ እቲ ከባቢ ብብዙሓት ወርቓውን ጻዕዳን ባሎናትን ዝተመልአ ኮይኑ፡ እቲ ጽምብል ክሳብ ክንደይ ዓቢይ ምዃኑ ዘርኢ እዩ። እዚ ነቲ ዝኽበር ሰብ ዘሎ ፍቕርን ሰናይ ትምኒትን ብጽቡቕ ዘንጸባርቕ እዩ!

ካብ ናይ ገዛን ናይ በረካን እንስሳ ዝመፅእ ስጋ ተከቲፉ ኣብ መሰጣሕ ጎማ መሉኡ ተዳልዩ ኣሎ። ስጋ ካብቶም ሃነፅቲ ምግብታት ሓደ እዩ ።ኩሉ ግዜ ስጋ ምብላዕ ግን ብጣዕሚ እዩ ዘፅልእ።

እዚ ጽቡቕ ጌሩ ዝተሰለመ ባህላዊ መድረኽ ኣብቲ ምስሊ ይርአ ኣሎ። ብጻዕዳ ዕምባባታት ዝተሸፈነ መድረኽ፡ ኣብ ጸሊም መጋረጃ ባህላዊ መሳርሒታት፡ ከምኡ’ውን ኣቐዲሙ ዝተዳለወ መኽደኒ ቦታ። መዘኻኸሪ ባህላዊ ጽባቐን ጽብቕቲ መዓልትን፡ ብረቂቕ መብራህቲ ዝተቐመጠ እዩ።

ክልተ ሰባት ብዛዛ ተጐምጒመን፣ ሸሪጥ ተዓጢቐን፣ እታ ሓንቲ ማማይ ሓዚላ ኣብ ጉዕዞ ኣለዋ፡፡ ናይዘን ደቂ ኣንስትዮ ኣሰጓጒማ ጥንካረአን ዘመላኽት እዩ፡፡

ትምህረቲ ንሓደ ሃገር ብጣዕሚ ጠቃሚ እዩ። አብዚ ድማ ከም እንሪኦ ዘለና አብ ዳስ ተማሃሮ እናተመሃሩ መምህር እናመህሮም ይርከብ። ተመሃሮ ካበ ዳስ ናብ ክላስ ንክኮኑ እነታይ ክግበር አለዎ ትቡሉ?

ፀሊም ቱታ ዝገበረ ኣዝዩ ደስ ዝብለካ ስሓቃይ ወጣት እዩ። ካብቶም ኣብ ኦሮሚያ ክልል ኣለው ካብ ዝብሃሉ ሙዚቀኛታት ሓደ ዝኮነ እዩ ።

እዚ ሎጎ "telebirr" ዝበሃል ናይ ኢትዮጵያ ናይ ሞባይል ገንዘብ ኣገልግሎት እዩ። እቲ ኣርማ ሰማያዊ ሕብሪ ዘለዎ ኮይኑ፡ ንባህላዊ ፊደላት ወይ ምልክታት ኢትዮጵያ ዘዘኻኽር ዘመናዊ ዲዛይን ኣለዎ። እዚ ፋይናንሳዊ፡ ዘመናውን ዝድነቕን እዩ።

ኣብቲ ውዑይን ድኹምን ብርሃን፡ ሓደ ዲያቆን ባህላዊ ወይ ሃይማኖታዊ ክዳን ተኸዲኑ ይረአ። ኣራንሺ ሕብሩ ቆቢዕ፡ ቀይሕን ወርቅን ዝተጠልፈ ልብሲ ተኸዲኑ፡ ብጽቡቕ ዝተሰርሐ ብረት ወይ ዕርፊ መስቀል/በትሪ ሒዙ ኣሎ። ናይ ሰላምን ምስጢርን ስምዒት ይፈስስ። ክብርን መንፈሳውነትን ዘንጸባርቕ፡፡

እቲ ቕርፂ ህንፅኡ ናይ ነዳዲ መዓደሊ ቦታ ይመስል ግን እቲ መምልኢ ቱቦ ይኹን ካሊእ መሳርሒ ግን ኣይረኣይን ዘሎ ፣ ብተወሳኺ ካሪተሪያ እንሄዎ ።

እዛ ኣብ ምስሊ ዘላ ባህሊ ናይ ኢትዮጵያ ትገልጽ ኮይና ናይ ኣቀራርባን ኣከዳድናን ባህሊ ተጠቒማ ቡና እንዳ ኣፍለሐትን እንዳ ቀድሐት ኣላ። ኣብ ቅድሚኣ ድማ ሓዊ ዝሓዘ ፈርኒየሎን ዕጣንን የርእይ።

ኣብ መንጎ ኣብ መሬት ዝተነጽፈ ንጣብ እምኒ ፍሉይ ቅርጺ ዘለዎ፣ ከምዚኦም ዝበሉ ቅርጽታት ኣብ ጥንታውያን ስልጣነታትን ሃይማኖታዊ ቦታታትን (ኣኽሱም) ከም መሕጸቢ ማይ ይጥቀሙ ስለዝነበሩ፡ ናይ ፍሉይነትን መንፈሳዊ ወይ ሃይማኖታዊ ትርጉምን ስምዒት ከለዓዕል ይኽእል እዩ።

ሓንቲ ጓል ኣንስተይቲ ተንበርኪኻ ንታ እንስሳኣ ወይ ላሐሚ ክትሓልባ ትርአ ኣላ። እታ ብተያ ድማ ተተሓዚዛ ትርከብ፡፡ ውዑይ ትዕግስቲ ስድራቤትን ቀሊል ናብራ ገጠርን ይስመዓካ።